ላዕልን ታሕቱን ብጨርቂ ዝተሰርሐ ክፍቲ ጫማ ይርአ ኣሎ፡፡ እዚ ጫማ ምቾት ዘለዎ ብኣብዝሓ ኣብ ውሽጢ ገዛ ዝርገፅ ጫማ እዩ፡፡ ብሓቂ ግን ደስ በሃሊ ጫማ እዩ፡፡

እዚ አብ ሐደ ከተማ ዝርከብ ምንቅስቃስ ኮይኑ ዝተፈላለዩ ዝንቃሳቀሱ ሰባት፣ ቀይሕ ጎማ ዝተሸከመ ሰብ፣ ታክሲ፣ ዝመሳሰሉ ዘለዎ እዩ። አበይ ቦታ ይመስለኩም?

ጫማ ካብ ዝተፈላለዩ ፕላስቲካትን ቆርበትን ይስራሕ፡፡ ሓደ ፅምዲ ፃዕዳ ሕብሪ ዘለዎም ድፉን ጨማ ናይ ደቂ አንስትዮ አብ ፃዕዳ ድሕረ ባይታ ይርከቡ፡፡ አብ ጥቃ ጫማ ብፃዕዳ አቅሓ ዝበቆለት ሓምለወይቲ ተክሊ ትርከብ፡፡ እዋይ ደስ ዝብል ጫማ!

ኣብዚ ገዛ ቤት ምግቢ እዙይ ፅሬቱ ዝሓለወን ጉዕ ብጫ ፣ ናይ ኣራንሺ ሕብሪ ዘለወቅም ካብ ጎማን ካብ ሓፂን ዝተሰርሑ ወንበራት ክልተ ኣወዳት ክልተ ደቂ ኣንስትዮን ኣለው።

ሓንቲ ሰበይቲ ሕብራዊ ክዳን ተኸዲና ደው ኢላ ኣላ። ኣብ ኢዳ ጸሊም ቀለም ኣለዋ፡ ኣብ ክሳዳ ድማ ሉል ዝመስል ሐምላይ መንጠልጠሊ ኣንሶላ ኣለዋ። ኣብ ስእሊ ኣብ ኢዳ ዘሎ ጸሊም ቀለም እንታይ ይውክል?

ቤት ምኽሪ ከተማ መቐለ ጉባኤኡ እንተካይድ። እቲ መደብ ብቐጥታ ብDW ይመሓላለፍ ኣሎ። ኣብቲ ኣኼባ ብዙሓት ሰባት ብዕቱብን ትኩርን ኣገባብ ኮፍ ክብሉ ይረኣዩ። ኣብ ህዝባዊ ጉዳያት ሓባራዊ ምርድዳእ ንምፍጣርን ሓበሬታ ንምክፋልን ዝዓለመ ዕቱብን ሓላፍነታውን ኣኼባ ዘርኢ እዩ።

እዚኦም ካብ ናይ ቤተ ክርስትያን ንዋየ ቅድሳት ኣቑሑ እዮም፡፡ ብብርን ብናሓስን ዝተሰርሑ መስቀላት እዮ፡፡ ካብ ዓይነታት መሳቕል ትፈልጥዎም ዶ ኣለው?

ባህላዊ ኣከዳድና ኢትዮጵያ ዝተኸድኑ ሰባት ኣብ በዓላዊ ንጉሳዊ ሰልፊ ወይ ስነ-ስርዓት መርዓ ይረኣዩ። ብደርፍታት ኣንበሳን ሕብራዊ ምርኢታትን ዝተማልአ ጽምብል ሓበንን ሓጎስን እዩ።

መንገዲ ኣየር ኢትዮጵያ ናብ ጅቡቲ ተወሳኺ በረራታት ከምዝገብር ይረአ። ኣብ ገምገም ባሕሪ ባህላዊ መዋቕር ይርአ። (ን6 ተኸታተልቲ ዓመታት ዝበለጸ መንገዲ ኣየር ኣፍሪቃ) ዝብል ሽልማት ኣብ ታሕቲ ይርአን ናይታ ሃገር ልምዓት ናይ ልዕልና ኣፈላላይ ይምስክር።

ናይ ህንፃ ዕላማ ካብ መፅለሊ ሓሊፉ ናይ ኪነ መልክዕ ዋግኡ ዓብዪ ዋጋ እናተዋህቦ እዩ፡፡ እዚ ህንፃ ንክምልክዕ ካብ ዝገበርዎ ነገራት ሓደ ክትጠቕሱ ዶ ትኽእሉ?

አሰና ደስ ዝብል ገዛውቲ! ብብጫን ደምበጊዕን ሕብሪ ዝተለመፁ ገዛውቲ ብቆርቆሮ ዝተከደኑ ኮይኖም፤ መብራህቲ በሪሆም ሓደ ተባዕታይ ክሻ ሒዙ ጠጠው ኢሉ ማይ ቱባ ከዓ ንላዕሊ ጠጠው ኢሉ አብ መልክዐኛ እምኒ ዝተነፀፈ ቦታ አሎ፡፡

ሓደ ሰብኣይ ካብ ናይ ቀብሪ ስነ ስርዓት ንዋየ ቅድሳትን ሓደ ዝኾነ ዘይተዘርገሐ ድባብን ዕርፊ ናይቲ ድባብን ሒዙ ይኸይድ ኣሎ፡፡ እዚ ኣቕሓ ኣብ ካሊእ ኸ የገልግል ዶ ትብሉ?

ኣብ ጎደና ዕዳጋ ኣብ ዓረብያ ዝተዳለወ ፍሩይ ኣሕምልቲ ዘርኢ እዩ። ኣብ ቅድሚት ዓቢ ቀጠልያ ቆጽሊ ዘለዎ ቆስጣ ኣሎ፣ ኣብ ልዕሊኡ ድማ ቆጽሊ ሮዝመሪ ኣሎ። ካብዞም ኣሕምልቲ ኣየናይ ኢኻ መዓልታዊ ዝበዝሐ ትበልዕ?

እዚ ተኽሊ ሽጋራ በረኻ ዝበሃል መርዛም ተኽሊ እዩ። መብዛሕትኡ ግዜ ኣብ ደረቕ መሬት በይኑ ክዓቢ ይርከብ። እዚ መስተንክር እኳ ንተመሰለ ኣብ በረኻታት ዝርከብ፣ ኣብ ገለ ከባቢታት ከም ወራሪ ዓይነት ይቑጸር። ጣዕሙ ተፈጥሮኣዊ ስለዝኾነ ጥንቃቐ ዝሓትት እዩ።

ተፈጥሮ ዝተፈላለዩ ዝሓጎፈ እዩ ኣብዚ ዘሎ ነዋሕቲ ኣካውሕን ጎቦታት ሜዳታትን ዝሓዘ ከባቢ ትግራይ ዝርከብ ገራዓልታ እዩ። ኣብ ውሽጢ ናይ ገራዐልታ ቤተክርስትያ ናይ መፅሓፍ ቅዱስ እንዳኣንበቡን እንዳሰመዑን ኣለው። ገረዓልታ ከድኩም ዶ ትፈልጡ?

ዝተወሰነ ክፋል ኣካሎም ዝረአ ፆቶኦም ዘይተነፀረ ክልተ ሰባት ብቫውቸር ዝከደዱ ኣካለ ጉዱኣት እቲ ሓደ ኣብታ ልዕሊ ቫይቸር ዝኾነ ዓይነት ፅዕነት ፅዒኑ ጎና ጎኒ እናከዱ ኣለዉ፡፡

እዚ ጋል ኣንሰተይቲ ትግራወቲ ፍልሚ ሰራሕት ወይ ተዋሳኢ ክትኮን ከላ ካብ ብወጋገን ይቀበሉ ብወጋገ ይምንዝሩ ኢላ ተፈልጥ እ ንትትኮን እዛ ሰ ብ እዚኣ ዝተከደነቶ ቀይሕ ክዳን ኮይኖ እዛ ሰብ እዝኣ መን እደተበሃለት ሽማ ትፅዋ ትፍልጥዋዶ?

ኣብዚ ዋልታ ገይሮም ሓንካሾ ኣብኡ ዘለው ፀሊም ካባ ተከዲኖም ኣብ ሓደ ገዛ ወይ መድረክ ተዋስኦ እንዳኣርኣዩ እዮም::እዚ ዋልታ ንጉስ መን ይጠቀምሉ ነይሮም ?

ኣብ ቅዲምእን ሓንቲ ፖሊስ ኣብቅድሚኤን ደው ኢላ እናሰልጠና ይርከባ ።እተን ደቂ ኣንስትዮ እውት ግሪንቤለ ተከዲነን እናሰልጠና ይርከባ። እንታይዓይነት ስልጠና ይስልጥና ኣለዋ?

ዝራእቲ ፣ስራሕቲ ማለት ብወዲሰብ ዝዝርኡ እንትኮኑ ክልተ ዓይነት ዝራእቲ ኣለው ካብኣቶም ድማ ብሱለ ጥረን ኢልና ንመቅሎም ።ካብቶም ጥረ ዝራእቲ ዝበሃሉ እዚ እንረኦ ዘለና ሸዊት ምሸላ-ባሕሪ ኮይኑ ተጠቢሱ ክብላዕ ተዳልዩ ኣሎ።

ዝተፈላለዩ ዓይነትነ መጠንን ዘለዎም ክፍቲን ስሊፐርን ብመሰመር ተዘርጊሖም ይርከቡ፡፡ ንአብነት ብጫ፣ ሊላ፣ ቀይሕን ፀሊምን ወዘተ ሕብሪ ዘለዎም ጫማታት አብ ሓመደዋይ ምንፃፍ ተቀሚጦም ይርከቡዎም፡፡

እዚ ዘይቲ ናይ ምፅሟቕ ከይዲ እዩ፡፡ እዚ ብግመል ጉልበት ተጠቒምካ ዝግበር ዘይቲ ናይ ምድላው ከምዲ ምዕሻር ይበሃል፡፡ ንሕና ፋብሪካ ንፅበይ ጥራይ ኣይኮንናን፡፡

ብብዙሕ ጥምጣም ሸንሸል ዝተቖለፈ ማዕፆ ይረአ ኣሎ፡፡ እዚ ማዕፆ ካብ ለያቡ ንምድሓን ብጥንቓቐ ዝተቖለፈ ይመስል፡፡ ኣብ ከመይ ዝበለ ቦታታት ከምዚ ይዕፆ ይመስለኩም?

ኣብ ዓለም ካብ ኩዕሶ ተፃወቲ ክለብ ሓንቲ ዝኮነት ሪያል ማድሪድ ኣብ ዓመት ካብ 1 ቢሊየን ዩሮ ብምርካቡ ናይ መጀመርያ ክለብ ምኳኑ ትፈልጡ ዶ ?

ኣብ ውሽጢ እምነት ኦርቶዶክስ ተዋህዶ ቤተ-ክርስትያን ውሽጢ ኮኖም ምእመናን ካህናት ኮፍ ኢሎም ሓደ ሊቅ ተሲኡ መፅሓፍ ቅደዱስ እንዳበበሎም እዩ ዘሎ። እዚ መፅሓፍ ስ ኣብ ኩናት ትግራይ ተደሪቁ ዶስ ኣይተሰረቀን ?

እዚ ኣብ ገጠር ናይ ዘሎ ከም መርዓ ዝመስለ ጉዳይ ዝካየደሉ ዳስ እዩ፡፡ እዚ ዳስ ኣብ ከተማ ካብ እንሪኦ ብምንታ ይፍለ?

ኣብ ጥቓ ናይ ሓደ ቨርቹዋል ቤቲንግ ወይ ከዓ እንዳ ቁማር ዘለዎ ሓንቲ ፃዕዳ ዓባይ ሮቶ ትረአ፡፡ ሓደ ወዲ ውን በታ ሮቶ ይኸይድ ኣሎ፡ንስኹም ከ እንዳ ቁማር ዶ ትፈልጡ?

ተጋዳላይ ጠርጣራው ስቡሕ ካብ ገዳይም ድምፃውያን ሓደ እንትከውን ናይ ሃገር ዝደርፍ እንትከውን ንስኩም ከ ናይ ጠርጣራው ደርፊ ትሰምዑ ዶ ?

ብሕብራዊ መዳመቕ ኣብ ዝተወቀበ ዳስ ገለ ሰባት እኽለ ማይ ይስነዩ ገለ ድማ ይስዕስዑ ኣለዉ፡፡ እዚ መድረኽ ናይ እንታይ ፅምብል ይመስል?

እዚ ኣብ ትሕቲ ንጹር ሰማይ ብቀጠልያ ቆጽሊ ዝተሸፈነ ዓቢ እምባ፡ ኣብ ልዕሊኡ ንእሽቶ ህንጻ ተቐሚጡ። ኣብ ታሕቲ፡ ብተፈጥሮኣዊ ጽባቐ ዝተመልአ መሬት ኣሎ። እዚ ከባቢ እዚ ንጽባቐ ጎቦታት ባህላዊ ትርጉምን ዘንጸባርቕ እዩ።

ኣብዚ ኣብ ፊሊፒንስ ዝርከቡ ዘደንቑ ጎቦታት ቸኮሌት ክትዕዘቡ ትኽእሉ ኢኹም። እዞም ኮኒካዊ ቅርጺ ዘለዎም ጎቦታት ብሓምለዋይ ኣግራብን ቁጥቋጥን ዝተኸበቡ እዮም። እቲ ቦታ ብተፈጥሮኣዊ ጽባቐ ዝተመልአን ትንፋስ ዝህብን እዩ። እቲ ሃዋህው ርጉእን ሰላማውን እዩ።

ዝንግሪር ማለት እውን ዓብይ ዕትሮ ብናይ ቀደም ወለዲና ዝንግሪር እናተባህለ እዩ ዝፅዋዕ ኮይኑ ማይ ወይ እክሊ ን ዝኣመሳሰሉ ጥቅምታት ኣለዎ። ሓንቲ ወላዲት ቆልዓ ሓዚላ እንታይ ትገብር ኣላ?

ሓደ ቀይሕ ሰብአይ መነፀር ገይሩ፤ ርእሱ ሰያብ ፀሊም ክዳን ተከዲኑ አብ ሌንጀር ሕብሪ ወንበር ኮፍ ኢሉ ይርከብ፡፡ እዚ ቀይሕ ሰብአይ ደብረፅዮን ተባሂሉ ይፍለጥ፡፡ አረ! ደብረፅዮን ሰላም ሃቡና በጃኩም፡፡

እዚ፡ ኣራንሺ፡ ብጫ፡ ቀጠልያ፡ ሰማያዊ፡ ሐምላይን ቀይሕን ሕብሪ ዘለዎም እርሳስ ኣብ ዓንኬል ተኣኪቦም ኣለዉ። እተን እርሳስ ብጫፋተን ኣብ ማእከል ተታሒዘን፡ ውሁድን ጽቡቕን ቅርጺ ይፈጥራ። እዞም ዝተፈላለዩ ሕብራዊ እርሳስ እንታይ ንምስራሕ ይጥቀሙና?

ሰባት ኣብ ሓደ ክፍሊ ተኣኪቦም ዘርኢ እዩ። ሓንቲ ሰበይቲ ባህላዊ ክዳን ኢትዮጵያ ተኸዲና ከበሮ ዝመስል መሳርሒ ሙዚቃ ሒዛ ትርከብ። ኣብ ቅድሚኣ እትርከብ ሰበይቲ ክትንቀሳቐስ ወይ ክትደርፍ ትርአ። እዛ ስእሊ ካብ ምንታይ ዓይነት ጽምብል ወይ ባህላዊ እያ ትመስለኩም?

እዚ ናይ ኢትዮጱያ መንግስት ዝነበረ እንትከውን እዚ ምንግስት ናይ ኢትዮጱያ ኮይኑ ንብዝሕ ዝበለ ዓነመታት ከምዝሰርሐ እንትከውን ሕዚ ብሕወት የለ እዚ መንግስቲመን ተበሂሉ?

ዓበይቲ ህንፃን ፃዕዳ መኪናን ነዋሕትን ሓፀርትን ተክልታትን ብሓፂን ዝተሰረሐ ሓፂር ሓፀሩንኣብ ጥቅኡ ድማ ሓንቲ ጓል ኣላ። አብ ርእሳ አብ ዘል ቆቢዕ እንታይ ፅሕፍቲ ኣላ?

ቅልል ዝበለ ሸራ ጫማ ይገበረ ሰብ ይርአ ኣሎ፡፡ እዚ ጫማ ንምርጋፁ ቅልል ዝበለ እዩ፡፡ እንተኾነ ግን ሙቐት ስለዝፈጥራ ንፅህንኡ ሕልው ክኸውን ኣለዎ፡፡

ዓይነታት ኣትኽልትን ናይ እንስሳት ምግቢ ክጠቅም ዝክእል ዓይነት ተክሊ እዩ። ብተወሳኪ እውን ንዝተፈላለዩ ናይይ ደቂ ሰባት ከም ዕንፀይትን ገዛ መፅርሕን እወን ክጠቅም ይኽልእ እዩ።

ከባቢን ተፎጥሮን ክንብል እንተላና ካብ ፈጣረ ዝተወሃቡ ኮይኖም ኣብዚ ዘሎ ዝተፈላለዩ ተክልታትን፣ ዓበይቲ ኣእማን ሓመድን እዩ። ካብ ብተፈጥሮ ዝርከቡ ካም ወርሒ ፣ፀሓይ ወዘተ.... ዝበሉ እዮም። ንፋስ ተፈጥሮ ድዩ?

ኣብዚ ናይ ስፖርት መይዳ ወፂኦም እቶም ተመሃሮ እስፖርት ነገር እንዳሰርሑ ይረኣዩ ኣለዉ፡ ካብቲ ናይ ስፖረት መይዳ መካበቢያ ወፃእ ንውሕ ንውሕ ዝበሉ ኣትክልትታት ዝቦቖሉ እንሄዉ ።

ክልተ ዝቆነጃጀዋ ደቂ ኣንስትዮ ይርአያ ኣለዋ፡፡ እታ ሓንቲ ነታ መስትያት እንዳርኣየት ትመላካዕ ዘላ ኣብየትየ ብዝብል መልክዕ ትጥምታ ኣለ፡፡ ኣጠማምትኣ ቅንኢ እዩ ዝመስል፡፡

ማሽናት ሓንቲ ቀይሕን ብጫን ሕብሪ ዘለዎ ክዳን ዝተከደነት ጓል አንስተይቲ ብናይ ችፕስ መስርሒ ማሽን ሰሪሓ እናሸጠት አብ ሓመኩሽታይ ባይታ ትርከብ፡፡ ካልኦት ከምዚ ዓይነት ማሽናት ግለፁ?

እዚ ናይ ካቶሊካውያን እምነት ተኸተልቲ ቤተ ኣምልኮ እዩ፡፡ እዚ ህንፃ ቤተ ኣምልኮ ካብ ናይ ኦርቶዶክስ ተዋህዶ ህንፃ ቤተ ኣምልኮ ብምንታይ ይፍለ?

ኣዝዩ ፅቡቕ ዓለባ ዓዲ ዝተኸደና ጨጉረን ኣፍሮ ዝኾና ደቂ ኣንስትዮ ይስዕስዓ ኣለዋ፡፡ ጨጉረን ኣፍሮ ብምዃኑ ምኽንያት እዘና ደቂ ኣንስትዮ ናይ ከባቢ ኣምሓራ ተወለድቲ እየን ክንብል ንኽእል፡፡

ክልተ ናይ ገዛ እንስሳ ዝኮና ነናተን ብዕጨይቲ ዝሰረሐ ብዓል ክልተ እግሪን ኣብቲ ዕንጨይቲ ድማ ሰባትን ዝመለአ ክሻታትን ኣሎ። እተን እንስሳ ሹመን እንታይ ይብሃላ?

ብዛሓት ዓይነታት ስፓርት ዘለዎ እንትኮኑ ካብአቶም ሓደ ብሽክሊታ እንትኮን እዞም ተወዳደሪቲ ድማ ሳይክል ሒዞም ንዕዘብ እዞም ተወዳደሪቲ ናይ እንታይ ጋንታ ተዋዳደሪቲ ይመስልኩም?

ሓንቲ ሃገር ድሕንነታ ንምሕላው ወታደር የዲሊያ ከም እንዕዘቦ ድማ ናይ ስራዊት መካይን አብ ውሽጠን ዝተፈላለዩ ናውቲ ሒዘን ዘሪኢ ኮይኑ እዞም ወታደር ናይ አበይ ሃገር ይመስለኩም?

ካህናት ስርዓተ ተፅኢኖ እንተካይዱ ይርአዩ ኣለዉ፡፡ እዚ ስርዓት ኣብ ዕለት ሆሳእና ኣብ ኣኽሱም ዝካየድ ስርዓት እዩ፡፡ ኣብኡ ዝንገር ቃል መፅሓፍ ድማ "ተጽኢኖ ዲበ እዋል ቦአ ሃገረ ኢየሩሳሌም በሰላም" ዝብል እዩ፡፡

ኣብዚ ሓንቲ ሳተላይት ልዕሊ መሬት ልዕል ኢሉ ኣብ ሰማይ ክትዘውር ትርአ። እታ ሳተላይት ዓበይቲ ሶላር ፓነላት ዘለዋ ኮይና፡ ሓይሊ ንምሃብ ዝውዕላ እየን። እዛ ሳተላይት እንታይ ዓይነት ስራሕ ክትሰርሕ ትኽእል እያ ትብሉ?

እቲ ከተማ ብሓምለዋይ ኣትክልቲ ዝማዕረገን እንትኸውን ብጣዕሚ ንኡሽተይን ናይቲ ህንፃ ኣሰራርሓ ድማ ዘይተመጣጠነን እቲ ገሊኡ ዝነውሐ እንትኸውን ገሊኡ ድማ ኣብ ባይተ ኮይኑ ይርከብ፡፡

ጎሚስታ ናይ ዝተፈላለያ መኪና ዓበይተን ኣናእሽትን ጎማ መንፍሕን መልሓምን መስርሒ እንትከውን መካይን ጎመኣን እንትነፍስን እንትቅደድን ኣብ ጎሚስታ ከምዘስርሕዎ ትፈልጡ ዶ ?

ብዙሓት ተማሃሮ ኣብ ሰፊሕን ጽዑቕን ቦታ ኮፍ ኢሎም ትምህርቲ ክቕበሉ ተራእዮም። እቶም ዝተኣከቡ መናእሰይ ብሕብሩን ትኹረቶምን ይርአ። ገለ ካብቶም ተማሃሮ ብኣድናቖት ናብ ካሜራ ክጥምቱ ኣብ ዝረኣዩሉ እዋን፡ ድሌት ትምህርትን ናይ ተስፋ ስምዒትን ይለዓዓል።

ካብ ናይ ገዛ እንስሳት እትምደብ ሓንቲ ጸላም ጤል ስቕ ኢላ ደው ኢላ ትረአ፤ ሓያል ስእሊ ኮይኑ ይስምዓካ፣ ተፈጥሮኣዊ ሓይሊ ዝመልአ እውን እዩ።

ካብ ዑንቂን ብሩሩርን ዝኣምሰሉ ነገራት ዝተሰርሑ ዝተፈላለዩ መጋየፅታት ንርኢ ኣለና፡፡ መጋየፅታት ኣብ ህይወት ደቂ ሰባ እንታይ ዓይነት ረብሓ ኣለዎም ትብሉ?

እዚ ኣብ ኣኽሱም ብቅርፂ ታሪኻዊ ገዛ ዝተሰርሐ ህንፃ የርኢ። እቲ ህንጻ ካብ እምኒ ዝተሰርሐ ኮይኑ፡ ብባህላዊ ቅዲ ቆርቆሮ ኣለዎ። ኣብ ቅድሚት ኣብ መሬት ኣብ ዝርከብ ጠረጴዛ ዝተቐመጡ ሕብራዊ መስኮታትን መንበርን ኣለዎ እዮም።

ሓንቲ ንእስቲ ጋመ ተቆኒና እናሰሓቀትን ናይ ሓንቲ አደ ደቂቅ ቁኖ ብሳርዴታ ዘለዎ ናይ እዝኒ ሶቂር ጌረን እናሰሓቃ ፀጉረን ዘው ኣቢለን ኣለዋ።

ባህላዊ ጻዕዳ ክዳን ዝተኸድነ ብዕድመ ዝደፍአ ኢትዮጵያዊ ካብ ሓደ ዓቢይን ጥንታዊን ኢደ-ጽሑፍ ከንብብ ሒዙ ይርአ። ዓብይ ታሪኻውን መንፈሳውን ቅርሲ ዘለዎ ስምዒት ዘመሓላልፍ ኮይኑ፡ ዓሚቝ ሃይማኖታውን ባህላውን ታሪኽ ኢትዮጵያ ዘንጸባርቕ እዩ።

ሃገራዊ ባንዴራ ኤርትራን ሕብርታትን ትርጉምን፦ ቀጠልያ ስሉስ ኩርናዕ ንልሙዕ ሃብቲ ሕርሻን ጥሪትን እታ ሃገር ዝውክል እዩ። እዛ ባንዴራ እዚኣ ንታሪኽ፡ ቃልሲ፡ ዓቢ ሓበንን ተስፋን ህዝቢ ኤርትራ ንናጽነት ትውክል።

እዚ ባንዴራ ክልል ዓፋር ኣብ ምስሊ ይረአ ኣሎ። እታ ባንዴራ ብሰለስተ ኣግማድ መስመር ዝቖመት እያ፡ብላዕሊ ሰማያዊ፡ኣብ ማእከል ጻዕዳ፡ኣብ ታሕቲ ድማ ቀጠልያ። ኣብ ማእከል ክልተ ኣስያፍ ኣብ ቀይሕ ኮኾብ ተተኺለን ኣለዋ። እቶም ሕብርታትን ምልክታትን ንባህልንሓበንን ናይ’ቲ ክልል ዝውክሉ እዮም።

ብዙሕ ናይ ሱፐርማርኬት ኣቕሑ ተደርዲሩ ይረአ ኣሎ፡፡ እቶም ናይ ባኮ ዕሹጋት ምግብታትን ናይ ቆልዑን እዮም፡፡ እዞም ዝተዓሸጉ ምግብታት ጉድኣት ዶ ይህልዎም?

እዞም ኣብዚ ምስሊ ዘለዉ ኣይተ ዘርኣይ ኣስገዶም ይበሃሉ፡፡ ንሶም ዶክተር ኣብዪ ኣሕመድ ናብ ስልጣን ቅድሚ ምውፅኦም ናይ ኢትዮጵያ ብሮድካስት ባለስልጣን ሓላፊ ዝነበሩ እዮም፡፡

3+ ደቂ ኣንስትዮ ኣብ እዋን ዝናብ ፅላል ኣፅሊለን መንገዲ እንትኸዳ ይረአያ ኣለዋ፡፡ ዝረግፀኦ ዘለዋ መሬት ብኮብልስቶን ዝተሰርሐ ኾይኑ እቲ ዝናብ ከቢድ ስለዘይኮነ ዝውሕዝ የብሉን፡፡ ማይ እንትወቅዕ ካብ ገዛኹም ክትወፁ ዶ ትደልዩ?

ኣብ መደርደሪታት ዝተሰርዑ ናይ ገዛ ኣቑሑት ኣለዉ። ጻዕዳ ሴራሚክ ቡን/ሻሂ ሴት፡ ዝተፈላለዩ ዓይነታት ብርጭቆ፡ ከምኡ’ውን ውሑዳት ወርቃዊ ሕብሪ ዘለዎም ስልማት ኣቑሑት ብስርዓት ተቐሪጾም ኣለዉ። ነዞም ጽቡቓት ኣቑሑት ምርኣይ ንጽባቐን ዲኮርን ናይቲ ገዛ ንምዕባይ ምትብባዕ ይፈጥር።

ናይ ልብሲ ስፌት ተመሃሮ ይርአዩ ኣለዉ፡፡ እዚ ሞያ ጠቓሚ እዩ፡፡ ምኽንያቱም ኩሉ ሰብ ክዳን ዘደልዮ ብምዃኑ ዕዳግኡ ዘየቋርፅ ቀፃልነት ዘለዎ እዩ፡፡

ናይ በረካ እንስሳት ናይ በረካ እንስሳት ንዝተፈላለዩ ጥቅሚታት ይውዕሉ እዮም፡፡ ንአብነት ብዃርያ ናይ በረካ እንስሳ እንትኸውን ንጤለ በጊዕ ብምምጋብ ቆርበቱ ንዝተፈላለየ መድሓኒት ይውዕል እዩ፡፡ ብዃርያ ሪኢኩም ዶ ትፈልጡ?

ማሚ ላክ ዝብል ናይ ኢንግሊዝኛ ቃል ዝተፃሕፈሎም ናይ ታኒካ ዕሹጋት ሸቐጣት ይርአዩ ኣለዉ፡፡ ማሚ ላክ እንታይ ዓይነት ሸቐጣት ከምዝኾነ ትፈልጡ ዶ?

እዚ ሳምሰንግ ስማርትፎን ኣብ ዓቢ ገጽ ይረአ ኣሎ። ብጸጋም ድማ ኣርባዕተ ዓበይቲ ናይ ካሜራ መነጽራት ዘለዎ ፍኹስ ዝበለ ሕብሪ ዘለዎ ኣካል ይርአ። ብየማን፡ ዓቢ ስክሪን ይርአ። እዚ ምልክት ዘመናዊ ቴክኖሎጅን ጽባቐን እዩ።

መሸላ ብሓደ እናተጠርነፉ ተኣሲሮም ኣለዉ፡፡ እዚ ዝገርም ጥበብ ገባርና እዩ፡፡ ብሓደ ምጥማሮም ንፋስ ከየውድቖም ንኽድልድሉ ምእንታን እዩ፡፡ ካብዚ ድማ ሕብረት ሓይሊ ምዃኑ ንመሃር፡፡

እዚ ካብ ዓይነታት ባህላዊ መስተታት እዛ እንሪኦ ዘለና ካብ ስገም ወይ ከዓ ካብ ዳጉሻ ዝስራሕ ኮይኑ ስዋ እንዳተባሀለ ይፍለጥ ። ስዋ ኣርኮላዊ መስተ ድዩ?

እዚ ገዛ መደመር ሓደ ፎቕ ኮይኑ እንዳ መስተ መከፋፈሊ እዩ ዝመስል ግን ብየማን ብፀጋም ዓፉሻት ኣቐሚጦም ምልኩዕ ንኸይኸውን ገይሩዎ እዩ ።

ወተሃደራዊ ሰላምታ ይረአ። ብየማን ሓደ ልዑል መዓርግ ዘለዎ ወተሃደራዊ መኮነን ደው ኢሉ ክወዛወዝ ይረአ። ብጸጋም ድማ ቀይሕ ዩኒፎርም ዝለበሱ ወተሃደራዊ ኣባላት ኣብ መስርዕ ደው ኢሎም ሰላምታ ይህቡ ኣለዉ። እዚ መስመር ስጉምቲ ንመን እዩ?

እዚ ማስታወቅያ እዚ ናይ ቴለኮምኒኬሽን መስታወቅያ እንትኮን እዚ ማስታወቅያ ድማ ብዛዕባ ቴሌ ብር የፋልጥ ኣሎ። እዚ ዘፋልጦ ዘሎ ድማ 2017 ዓ/ም እዩ።

ሳእኒ ሽረን ሳእኒ ኮንጐን ናይ ዝገበሩ ክልተ ሰባት እግሪ ይርአ ኣሎ፡፡ ኣብዚ ምስሊ ናይ ካሜራን ኤዲትን ስራሕ ዝሰርሐ ኣብርሃ ወዲ ኮሚደረ ይበሃል፡፡ ናይዚ መፋለጢ ዕላማ እንታይ እዩ?

ሱፐርማርኬት ሱፐር ማርኬት ማለት ዝተፈላለዩ ዓይነትን ሕብሪን ዘለዎም አቁሑት ዝርከበሉ ቦታ እዩ፡፡ ንአብነት ከም ሎሽን፣ ጨና፣ ሻምፖን ክሬምን ዝመሳሰሉ ይርከቡዎም፡፡ እዚኦም ንመጋየፂ ይጠቅሙና ዶ?

ኣርማ ናይ ቴሌግራም መልእኽቲ መተግበሪ። ኣብ ሰማያዊ ድሕረ ባይታ፡ ምልክት ነፋሪት ጻዕዳ ወረቐት ኣብ ክቢ ጻዕዳ ፍሬም ይርአ። ንሱ ድማ ቴሌግራም ዝውክል ኮይኑ፡ ኣብ ዓለምና ካብ ዝፍለጡ ናይ መልእኽቲ መተግበሪታት ሓደ እዩ።

ሓደ ሰብኣይ ኣብ ወሰን እምባ ደው ኢሉ ኣሎ። እቲ ሰብኣይ ተመሳሳሊ ክዳን ተኸዲኑ ንቑልቁል እምባ ይጥምት ኣሎ። ከም ሳዕርን ቆጽሊ ኣኽራንን ዝኣመሰሉ ተፈጥሮኣዊ ኣትክልቲ ድማ ይረኣዩ። እዚ ሰብኣይ እዚ ንምንታይ ናብ ወሰን እምባ ዝኸደ ይመስለኩም?

ሱፐር ማርኬት ዝተፈላለዩ ኣቁሑታት ዝሓዘ እንትከውን ከም ንመፀባበቂ ዝጠቅም ሻንቦን ካልኦትን ንምግብነት ዝውዕል ማኮረኒን ካልእን ከም ኣብኡ ከምዝርከብ ትፈልጡ ዶ ?

ዘመናዊ ቅዲ ዘለዎ ናይ ኢትዮጵያ ባቡር ይርአ። እቲ ኣራንሺን ቀይሕን ሕብሪ ምልክት ዕብየትን ፈጠራዊ መንፈስን እታ ሃገር እዩ። እታ ባቡር ብዓቢይ ሓይልን ንቕድሚት ክትስጉም ትረአ፤ ዕብየት ሃገር ብተስፋ ዝርእይዎ ቅንዕና ዘለዎ ስእሊ እዩ።

ብኮንክሪትን እምንን ዝተሰርሐ ቅስት ወይ መእተዊ ኣፍደገ ይርአ፣ ብዙሕ ቋንቋታት ዝዛረብ፣ ንኹሉ ዝሓቁፍን ተቐባሊን ቦታ ዘርኢ ኮይኑ፣ ንኹሎም በጻሕቲ ምዉቕ ኣቀባብላ ከምዘለዎም ዘመልክት እዩ፡፡

ኣብ ናሕሲ ከም ናይ ቤተ ክርስቲያን ዝኣምሰሉ ናይ መላእክት ምስ ኣክናፎም ምስሊ ይርአ ኣሎ፡፡ እዚ ናይ ናሕሲ ምስሊ ካብ ቤተ ክርስቲያን ዝተወሰደ ተመኩሮ እዩ፡፡

እዚ ካብ ቀስቲ ብዝተኣሳሰሩ ጻዕዳ፡ ሮዛን ብጫን ባሎናት ዝተሰለመ ገዛ መሊኡ ኣሎ። ኣብ ትሕቲ ብጽቡቕ ዝተሰርሑ ወርቃዊ ሪባንን ኣብ መሰረቶም ዝተተሓሓዙ ንኣሽቱ ሕብራዊ ዕምባባታትን ኣለዉ። እዚ ኣዳራሽ እንታይ ዓይነት ውራይ ከዘጋጅው ተሓሲቡ ይመስለኩም?

እዚ ናይ ኣርማ ምልክት ብጸሊም ፊደላት ኣብ ሰማያዊ ድሕረ ባይታ ተጻሒፉ ኣሎ። እዚ ስያመ እዚ ንሓደ ቪድዮ ምክፋልን ምርኣይን መድረኽ ዝኾነ መርበብ ሓበሬታ ዝውክል እዩ። ካብዚ መርበብ ሓበሬታ ቪድዮ ርኢኹም ትፈልጡ ዶ?

ኣብቲ ሰለስተ ጥርሙዝ ብርጭቆ ኣብ ደገ ኣብ ሓደ ጠረጴዛ ተቐሚጦም ኣለዉ። እቶም ጥርሙዝ ዝተፈላለየ ሕብሪ ዘለዎም ምልክታት ኣለዎም፤ ዎ። እተን ጥርሙዝ “ኣልኬሚ ቶኒክ” ዝብል ጽሑፍን ኣስማት ጽማቝ ፍረታትን ተጻሒፈን ኣለዋ። ኣብ ድሕሪት ኣብ ጣውላ ምግቢ ይርአ።

ኣብዚ ናይ ክዳን መስፈይት መኪና ወይ ማሽን ትረአ፡፡ እታ መኪና ሕብራ ፃዕዳ እዩ፡፡ እዚኣ ማሽን ብኤሌክትሪክ ዶ ብማንዋል ትሰርሕ ትመስለኩም?

ሰጎን ካብቶም ናይ ተፈጥሮ እንስሳት ዝበሃሉ ሓንቲ ሰጎን ኮይና፤ ክሳዳን እግራን ብጣዕሚ ነዊሕ እዩ፡፡ ዝባናን ከብዳን ከዓ ፀሊምን ፃዕዳን ፀጉሪ ተሸፈነት እያ፡፡ እዛ ሰጎን ጭራታ ብጣዕሚ ሓፂር እዩ፡፡ ሰገን አብ ምንታይ ትነብር?

ጽብቕቲ ጸጉርን ብርሃናዊ ገጽን ዘለዋ ጽብቕቲ ሰበይቲ ተራእያ። ኣብ ጎና ድማ “ዘይቲ ሮዝመሪ” ዝብል ጽሑፍ ዘለዎ ናይ ጸጉሪ ዘይቲ መወዓውዒ/መፋለጢ ኣሎ። እቲ ስእሊ ድንቂ ስእሊ ጽባቐን ሓልዮትን እዩ።

እዚ ጉምሩክ ኮሚሽን ዝበሃል ናይ ቤሮ ሽም ንትከውን ናይ ኢድ ቅርፂ ዘለዎ እንትከውንብሰማያዊሕብሪ ዘለዎ ኮይኑ ኣብ ጫፍጫፍ ድማ ብጫ ሕብሪ እ ንትርኢ እዚ ኣርማ ናይ ኢትየጵያ በሮ ዶስ ወይ ናይ ክልል?

ብሓምላይ ጎቦታት ዝተኸበበ ገጠራዊ ከባቢ ኮይኑ፡ ቴራስ ዘለዎ ናይ ሕርሻ መሬት ብመስኮት ቴሌቪዥን ይረአ። እቲ ከባቢ ተፈጥሮኡ ጽቡቕ እኳ እንተዀነ፡ ብብዝሒ ኣእማንን እቲ ሓመድ ዚመሓደረሉ ኣገባብን ግን ህይወት ንህዝቢ እቲ ኸባቢ በዳሂ ምዃኑይሕብር።

እዚ ኣብ መንርያ ወደሰብ ገዛ ኮይኑ ብቲ ሓደ ወገን ብሽኩቲ ኣብ ፃዕዳ ፍንጃል ምስ ከፍ መብልኡ እንትርኢ እዚ ተቀዲሑ ዘሎ እንታይ የከውን?

ርሐቐት ብዘለዎ ዓብይ ከተማ እንዳተራእየ ኮይኑ ኩሎም መሰረታዊ አገልግሎታት ዘለዎ ውን ይመስል፡፡ ናብ ቀረባ ክመፅእ ከሎ ድማ ደስ ዝብል ልሙዕን ገርገለ መስቀለ፣ ብዙሓት ተኽሊ በለስ ዘለዎን ይራኣይሉ፡፡ ካብዚ ቦታ እዚ ብጣዕሚ ዝስሕብ ኣበየናይ ወገን ዘሎ እዩ?

ናይ ሓንቲ ንእስቲ ምስሊ ጋመ ተቆኒና ካብ ዕንቄ ዝተሰርሓ ናይ ግምባር መጋየፂ ገይራ ኣብ ክሳዳ በቢደረጅኡ መስቀል ብክሪ ሰለስተ ኣሲራ ጥልፊ ተከዲና ኣላ ።

ኣብዚ ብመንቀሳቐስን ጽቡቕ ኣቃውማን ዝተወደበ ሜዳ መሬት ይርአ። እቲ መሬት ብመንገድን ረግረግን ዝተኸፋፈለ ኮይኑ ብፍላይ ንዕቀባ ሓመድን ምሕደራ ማይን ልምዲ ሕርሻ ዘመልክት እዩ። እዚ "ቴራሲንግ" ይብሉዎ። እዚ ኣገባብ ቴራሲንግ ኣብ ምሕራር ሓመድን ምሕደራ ማይን ብኸመይ ይሕግዝ?

ኣብ ኢትዮጵያ ከተማ ባህርዳር ዝርከብ ኮይኑ፡ ቀንዲ ህንጻ ዩኒቨርሲቲ ባህርዳር እዩ። እዚ ህንጻ ከም ማእከል ትምህርቲ መጠን ናይ ፍልጠት፡ ምዕባለን ዘመናዊነትን ስምዒት ዘመሓላልፍ እዩ።

ዓለባ ዓዲ ዝተኸደነት፣ ኣብ ክሳዳ ጐባጉብ፣ ንኡስተይን ዓብዪን መስቀል ዝዓነቐት ጓል ኣነስተይቲ ትርአ ኣላ፡፡ ናብ ሰብ ዘይበፅሓት ጓል ኣነስተይቲ ጎባጉብ ትአስር ዶ?

ሓንቲ ቀያሕ ናይ ፅዕነት መኪና አብ እፅዋት ዝበዝሖ ከባቢ አሸጎዳ ዝበሃል ናይ ንፋስ ዘለዎ ቦታ ጠጠወ ኢላ ትርከብ፡፡ እዚ ከባቢ አብ መቀለ ድዩ?

ገለ መኻይን ኣብ ውሽተን እንታይ ከምዘሎ ከርእይ ዘየኽእል መስትያት ተገጢሙለን ንርኢ ኢና፡፡ እዚ ዓይነት መስትያት ብዓይኒ ድሕንነት ፍቑድ ዶ ይመስለኩም?

ኣብዚ ኣብ ጐኖም ናይ ኣናብስ ምስሊ ዘለዉዎም ሓወልቲ ይርአዩ ኣለዉ፡፡ እዞም ከምዚ ዝኣምሰሉ ሓወልቲ እንታይ ክገልፁ ተባሂሎም እዮም ዝስርሑ ዝብል ርድኢት ኣለኩም?

ኣብዚ ዘለውናይ ፅሕፈት መሳሪሒ ዝተፈላለዩ ሕብሪ ዘለዎም ቢሮታት እዮም ።ቢሮ ካብ ፅሕፈት መሳሪሒ ቀንዲ እዩ። ሕብሪ ዓይነታት ቢሮ ክንዳይ እዮም።

መፋለጢ ንትሰርሖም ስራሕቲ ብቴሌቭዥን ወይ ብፖስቶራት ብወረቀት ተጠቀምካ ምህርትካን ግልጋሎትካን ንተግልጋለይ ምፍላጥ ማለት እዩ። ኣብ ናይ ውልቀ ስራሕኩም መፋለጢ ትጥቀሙ ዶ ?

እሰይ! እሰይ! ደስ ክብል ብማርያም ኣብ ከምዚ ዝበለ ሆቴል ክትኣቱ እንተለካ ኩሉ ህሊናካ ፃዕዳ ይከውን። ብጣዕሚ ውሕልና ፅሬት ብዝተመለኦ ኣቀማምጣን ወንበር ጠሬጰዛን ብፃዕዳ ጨርቂ ተሸፊኑ ኣሎ።

ካብ መድገመርያ ዝተሰርሐ ናይ ክሳድ መጋየፂ እዩ:: እዚ መድገምያ እዚካብ እምኒ ወይ ዕንፀይቲ ዝስራሕ ኮይኑ ንዓይንኩም ግን ይስሕብ ዶ ?

እዚ ዝተፈላለየ ሕብሪ ዘለዎም ቆጽሊ ኣብ ድሙቕ ብርሃን ኮፍ ኢሎም ተራእዮም። ኣቝጽልቱ ኣብ ቀጠልያ መሰረት ብቐይሕን ብጫን መስመራት ስርርዕ ዘለዎ ኮይኑ፡ ጽቡቕ ጌሩ ዝተሰርሐ ተፈጥሮኣዊ ስእሊ ይመስል። ኣብ ቀጠልያ መሰረት ቀይሕን ብጫን መስመር ዘለዎ ጽቡቕ ተኽሊ'ዩ።

ቫዝሊን፣ ሎሽን፣ ናይ ፀጉሪ ቀለም ዓይነታት መፀባበቂ ኮይኖም ደቂ ሰባት ነቲ ዘለዎም መልክዕ ጎሊሁ ንክርአ ይጠቅም። እዞም መፀባበቂታት ካብ እንታይን እንታይን ይስርሑ?

እዚ ናይ ሓደ መፅሓድ ወይ ሃንዳኣውት መጠረዚ እንትኮን እዚ ድማ ኣብ እስቴሽነሪ ንገዝኦ ንክእል ኢና። እዚ ድማ ፃዕዳ ሽት ንመጠረዚ ይጠቅመና።

ባህላዊ ኣቑሑት ዝሸይጥ ኣብ ቅድሚ መእተዊ ድኳን፡ ሕብራዊ ቅርጺ ዘለዎ ስፌት (ከም መሶብ) ይርአ። ኣብ መስኮትን መንደቕን ድኳናት ብዙሓት ክቢ ስፌታት (ሳፈድን መሶብን) ተንጠልጠሉ ኣሎ። ኣብ ኢትዮጵያ ባህላዊ ስፌት ንምስራሕ ዝጥቀሙሉ ቀንዲ ጥረ ነገራት እንታይ እዩ?

ኣብዚ ቀጢን ጸጉሪ ብጸሊምን ግራጭን ተቐቢኡ ይርአ። እዚ ስጡምን ብተፈጥሮ ዝተጠውየን ጸጉሪ ዘለዎ፡ ብዙሕ ኣስናን ዘይብሉ ብመስተካከሊ መስተር ዝስተኻኸል። ባህላዊ ጽባቐን ክንክን ጸጉርን ምስክር ዝኾነ ደስ ዘብል ትርኢት።

አርማ አርማ ናይ ሓደ ተቋም መፍለይ ኮይኑ፤ ሸባ አካዳሚ ዝብል ብፃዕዳ ሕብሪ አበ ሰማያዊ ሕብሪ ድሕረ ገፅ ተፃሒፉ ይርከብ፡፡ አብ ማእከሉ ከዓ መፅሓፍ ብቀይሕን ብብጫን ተከቢቡ አሎ፡፡ እዚ አርማ ናይ መን እዩ?

ናይ ክሳድ መጋፂ ካብ ዝባሃሉ ኣብዚ እንሪኦ ዘለና ካብ ደቀቅቲ ዕንቁታትን ፍርያት ዕንቁታት ዝተሰረሐ ቀይሕ ሕብሪ እውን ኣለዎም። እዚኣቶም ኣዋልድዮም ጥራሕ ድየን ዝጥቀምሎም ?

ፋሽን ሸው ብደቂ ኣንስትዮ ብዝተፈላለየ ዝቀርብ ኮይኑ ካብኣቶም ሓደ ናይ ዲዛይናት ክዳን ውድድር እዩ። ንሱኩም ከ ፋሽን ሸው ሪኢኩም ዶ ትፈልጡ ?

ኣብዚሓደ ሰብኣይ ቀጠልያ ስረ ወይ ጃኬት ተኸዲኑ ይርአ። እቲ ጃኬት ክልተ ዓበይቲ ጁባታት ዘለዎ ኮይኑ፡ ኣብ ክሳዱ ሰማያዊ ጨርቂ ገይሩ ኣሎ። ከምዚ ዓይነት ጃኬት ምኽዳን ትፈቱ ዲኻ? ወይስ ቀሊል ክዳውንቲ ትመርጽ?

ኣብዚ ብንጹር ዝተሰርሐ ቅዲ ጸጉሪ ይረአ ኣሎ። ብቕድሚት ብንእሽቶ ቀለቤት ዝተቖርጸ ኮይኑ ብድሕሪት ድማ ብቅርጺ ምብታን ዝተዛዘመ እዩ። እዚ ፍልልይ ጽባቐን ቅርጽን ዘርኢ መልክዕ እዩ።

ኣብ ምርኢት ዝቐርቡ ፍርያት ጽሬትን ጽሬትን ዘርኢ እዩ። ብጸጋም ዓቢ ቀጠልያ ዝበሃል ፈሳሲ ሳሙና ክኸውን ከሎ፡ ብየማን ድማ ጻዕዳን ጸሊምን ጥርሙዝ ኣሎ። ካብዞም ኣብዚ ምድብ ዘለዉ ፍርያት ኣየናይ ምገዛእካ?

ኣሰና ሚድያ ኣብ ወፃኢ እትርከብ ናይ ኤርትራዊያን ሚድያ ኮይና፣ ኣብ ግዜ ኢትዮጵያን ትግራይን ኩናት ብኣሳናዳኢ ጋዜጠኛ ኣማኒኤል ኣሰፋ ናይ ህዝቢ ትግራይ ድምፂ ኮይና እትሰርሕ ዝነበረት ምኳና ትፈልጡ ዶ ?

ዶክተር ዓብዪ ኣሕመድ ካብ ኣይተ ሃይለማርያም ደሳለኝ ናይ ኢትዮጵያ ባንዲራ እንትርከቡ ይርአዩ ኣለዉ፡፡ እዚ ርኽኽብ ባንዲራ እንታይ ዓይነት መልእኽቲ የመሓላልፍ?

በርገር ሳንዱች ካብ ባኒን ዝተጠበሰ ስጋን ዝስራሕ ዓይነት ምግቢ ኮይኑ ብጣዕሚ ጥዑምን ንጥዕና ወዲ ሰብ ምችውን ምኳኑ ትፈልጡ ዶ ?

እዚ ዓባይን ኣዝያ ጽብቕትን ድሙ የርኢ። ኣካላቱ ብግራጭን ቡናውን ዝተሸፈነ ኮይኑ፡ ኣብ ኣካላቱ ቀጢን መስመራት ጽላሎት ኣለዎ። ኣዒንታ ቀጠልያ ወይ ሰማያዊ ምዃኑ ብንጹር ይርአ። ንስኩም ከ ድሙ ትፈትው ዶ?

ዋው እስታሊን ተፈታዊ ጋዜጠኛን ተንታንን እዩ። እዚ ሰብ እዚ ንትግራይ ካብቶም ድምፂ ዝኮንዋ ሰባት ሓደ እዩ። እስታሊን ድማ ኣብ ዛህራ ሚድያ ዝብል እዩ ዝስርሕ።

መስቀል ናይ ሃይማኖት ኦርቶዶክስ እምነት ኮይኑ፣ እግዚአብሄር ንደቂ ሰባት ከድሕን ኢሉ ድሕሪ 5500 ዓ.ዓ ተሰቂሉ መከራ ረኪቡ ደቂ ክርስቶስ መድሓኒት ዝረከብሉ እዩ፡፡ መስቀል ብዝተፈላለየ ቅርፂ ብዕንፀይትን ብሓፂንን ክስራሕ ይክእል፡፡ መስቀል መድሓኒት እዩ እንብሎ ንምንታይ እዩ?

ብጫ ጥርሙዝ መዓር ጫካ። እቲ መዐሸጊ ቻካ ማር ዝብል ናይ ቻካ ማር ዝብል ናይ እንግሊዝኛ ጽሑፍ ዘለዎን ኮይኑ፡ እቲ ወርቃዊ ሕብርን ጽሬትን ጥዕና ዘለዎን መኣዛ ዘለዎን ምግቢ ናይ ምብላዕ ስምዒት ይፈጥር።

እዚ ጥቕልል ጐመን ወይ ካብሎ ዝበሃል ተኽሊ እዩ፡፡ ኣብሲልካ ወይ እውን ከም ሰላጣ ብጥሪኡ ምብላዕ ይከኣል እዩ፡፡ ብጣዕሚ ድማ ምቑር እዩ፡፡

እዚ ኣዝዩ ጽብቕትን ብጽቡቕ ዝተወደበን ክፍሊ ዘርኢ እዩ። ኣብ ልዕሊ እቲ ከባቢን ብዝተፈላለየ ሕብሪ ዘለዎም ዕምባባታት ተሰሊሙ ኣሎ። እቲ ማእኸል ብብርሃንን ፅባቐን ዝተመልአ እዩ፤ ተወሳኺ ጠረጴዛታትን መንበርን ይርአ። እዚ ዝተዳለወ ቦታ እንታይ ዓይነት ምድላው ንምክያድ ይመስለኩም?

ኣብዚ ሓንቲ ጓል ኣንስተይቲ ባህላዊ ስነ-ስርዓት ቡን ኢትዮጵያ ክትፍጽም ትርአ። ጻዕዳ ልብስን ጨርቂ ተኸዲና ኮፍ ኢላ ኣላ፡ ኣብ ቅድሚኣ ድማ መሳርሒታት ቡን ቀሪቦም ኣለዉ። እታ ኣብዚ ስእሊ ዘላ ሰበይቲ እንታይ ትገብር ኣላ?

ተሳትፎ ዩኒቨርሲታት ትግራይ ኣብ ፀገም ህዝቢ መሰረት ገይረን ክሰርሓ ይግባእ። መሁራን ዝብል ዜና ኣበየናይ ናይ ትግራይ ክልል ጣብያ ቴልቭዠን ተመሓላሊፋ?

2+ ዓበየቲ ኣዛብእ ምስ 2+ ኣናእሽተይ ደቀን እየን ዝመስላ ነተን ኣናእሽተያት ድማ ብቕድሚተን እንትልሕሰአን ይረአያ ኣለዋ፡፡ ዝብኢ እንተትሪኡ ከመይ ንበልኩም?

እዚ ታቦት ኪዳን ሓይሊ እግዚኣብሔር ዘርኢ ጽብቕቲ መጽሓፍ እዩ። ምስጢርን ሓይልን ታቦት ዝገልጽ ኮይኑ፡ ብቐይሕን ወርቅን ዝተጻሕፈ ኣርእስቲ ኣዝዩ ዝድነቕ እዩ።

ብጣዕሚ ደስ ዝብል ሕብረት ዘለዎም እዮም። ነባይ ዝተፈላለዩ ብሄረ ብሄረሰባት ክዳውንቲ ዝተከደኑ እዮም። ትግራይ ፣ኣማራ፣ ወላይታ፣ ኦሮሞ ካልኦትን ብሄራት ሰብስባ ዝሓዘት ሃገር መን እያ?

ኣብዚ ኣዝዩ ጽቡቕ ምድላዋት ዘለዎ ሳሎን ዘርኢ እዩ። ብሓደ ወገን ክልተ ዓበይቲ ናይ ቆርበት ሶፋ ኣለዉ፣ ኣብ መንጎኦም ድማ ጠረጴዛ ኣሎ። ብድሕሪኦም ብቅዲ ገዛ ዝተሰርሐ ቲቪ ኣሎ። ኣብዚ ክፍሊ እንታይ ዓይነት ስእሊ ወይ ሕብሪ ክትውስኹ ትደልዩ?

ሓደ ቀይሕን መላጥን ሰብአይ ናይ ወታደራዊ ክዳን ዝተከደነ አብ ፀሊም ድሕረ ባይታ ይርከብ፡፡ ብሩስያ ዝተማረከ ዜጋ አውስትራልያ ድሕንነቱ የተሓሳስበኒ ኢላ ዝብል ብፃዕዳ ዝተፀሓፈ ፅሑፍ አብ ፀሊም ድሕረ ገፅ ይርከብ፡፡

ክልተ ሰብኡት ኣብ ተፈጥሮኣዊ ክፉት ሜዳ ዓበይቲ ቦርሳታት ከልዕሉ ይረኣዩ። ሓደ ጻዕዳ ልብሲ ተኸዲኑ፡ ጽፉፍ ክዳን ተኸዲኑ፡ ሓንቲ ገመል ድማ ኣብ ጎድኑ ስቕ ኢላ ደው ኢላ ትጽበ። እቲ ትርኢት ብስምዒት ሓይልን ሓባራዊ ጸዓትን ዝተመልአ እዩ።

ፍሉይ መልክዕ ዘለዎ ገፀ ምድሪ እኒአ፡፡ ኣብዚ ገፀ ምድሪ ግድምታት፣ ጎባታት፣ ሩባታት፣ ሕርሻታትን ደንን ብድምር ፍሉይ ዓይነት ፅባቐ ፈጢሮም ኣለዉ፡፡

ድንሽ ከቲፍካ ናብ ዝፈለሐ ዘይቲ ክንእትዎ እንተለና ኣውፂኢና ኣዝሒልና ንምግብነት ነውዕሎ እዚ ድማ ችፕስ ይበሃል::እዛ ናይ ችስት ማሽን ክንደይ ዋጋ ትበፅሕ ?

እዚ ናይ ት/ቲ ሚኒስቴር ድህረ ገፅ ዘርኢ ኣርማን ብኣማርኛ "የትምህርት ምዘናና ፈተናዎች ኣገልግሎት" ዝብል ፅሑፍ ዘለዎ ኮይኑ ተምሃሮ ወይ ተፈተንቲ ብት/ቲ ሚኒስቴር ዝዋሃቡ ኩሎም ፈተናታት ዝፍተንሉ ዌብሳይት እዩ፡፡ በዚ ድህረ ገፅ እዚ ዶ ተፈቲንኩም ትፈልጡ?

ሓደ ልዕል ዝበለ እምባ ኣብ ትሕቲ ንጹር ሰማይ ብግርማ ደው ኢሉ ኣሎ። እቲ ዝለዓለ ጫፍ ብጸሓይ ዝበርህ ቅርጺ ኣኻውሕ ክኸውን ከሎ፡ኣብ ታሕቲ ድማ ብቆጽሊ ዝተሸፈነ ቡናውን ሕብራዊን መልክዓ ምድሪ ኣሎ። እዚ እምባ ተፈጥሮኣዊ ምስሊ ግዜ፡ምልክት ሓይልን ጽባቐንእዩ።

ኣብ ጎድኑ ሽኮር ዘለዎ ድስቲ ቡን ኣብ ምድጃ ጋዝ ስለዘሎ፡ ስነ-ስርዓት ቡን ይዳሎ ኣሎ። እቲ ኣብ ፎቶ ኮፍ ኢሉ ዘሎ ሰብ እንታይ ይገብር ኣሎ?

እዚ ናይ ኒያላ ኢንሹራንስ ኣርማ እዩ፡፡ ኣብ ማእኸል እቲ ኣርማ ርእሲ እታ ኒያላ ትበሃል እንስሳ ይርአ፡፡ እዚ ኣርማ ብጣዕሚ ገላፂ ዝኾነ ኣርማ እዩ፡፡

ብብዝሒ ናይ ፍርያት ምቕራብን ምርጫታትን ዘርኢ ኮይኑ፡ ናይ ገዛ ዘድልዩ ነገራት ብቐሊሉ ከምዝርከቡ ብምርኣይ ናይ ዕግበት ስምዒት ይህብ። ኣብ መደርደሪ ድኳን ዝተሰርዑ ዝተፈላለዩ ምግብታት ህጻናት ሴሪፋም ዘርኢ እዩ።

ንሓንቲ ሃገር ድሕንነታ ንምሕላው ወታደረ የድሊያ እዞም ጠጠው ኢሎም ዘለው ድማ ናይ ኢትዮጲያ ወታደራት ብተጠንቀቀ ብመስርዕ ጠጠው ኢሎም ንዕዘብ ።አብ ርእሱም ገርምዎ ዘለው እንታይ ይበሃል?

ቡና ኣብ መንከሽከሽ እዩ ዝቑሎ፡፡ ኣብዚ ግን ኣብ መቑሎ ይቑሎ ይርአየና ኣሎ፡፡ ብብዝሒ ይቕሎ ስለዘሎ ዶ ይኽን ኣብ መቑሎ ምቕላው ኣድልዩ?

እዚ ኣብ በረኻ ዝቦቁል ተባዕታይ ዕረ ይባሃል፡፡ ምስ ደረቐ ብተለምዶ ኣዴታት ንመዕጠኒ ስዋ ይጥቀማሉ፡፡ ምስታ ጓል ኣነስተይቲ ዕረ ኸ ይመሳሰል ዶ?

ቴይታ ምኪና እርሳስ ቀልማ ኣብ ምንግዲ ድዉ ኢላ ኣላ ኣብቲ ክባቢ ፀዓዳን ቀይሕን ቆርቆሮ ኣሎ ኣታ ምኪና እንታይ ፅዒና ኣላ ?

እዚ ኣብ ጸፍሒ መሬት ዝዓብዩ ቀጠልያ ተኽልታት ዘርኢ እዩ። እቶም ተኽልታት ብመስርዕ ዝተተኽሉ ኮይኖም፡ መሬት ዝራእቲ ምዃኑ የመልክት። ኣብዚ መሬት ዝተተኽሉ ተኽልታት እንታይ ይመስለኩም?

መፋለጢ ህዝቢ ክፈልጦም ዝድለዩ ቡዙሓት ሓሳባት ብሪፖርተር ይሓልፍ እዩ፡፡ አብዚ ሪፖርተር ዘሕልፎ ሓዱሽ ኪውአር፣ ሓዲሽ ስርሖም ብቀሊሉ ይርከቡ ዝብል፣ ብኢትዮጵያ ሰብአዊ መብትን ኮሚሽን ዝመሓላለፉ ቡዙሓት ሓሳባት ይርከቡ፡፡ ናይ ኢትዮጵያ ሰብአዊ ኮሚሽን ትፈልጥዎ ዶ?

እዙይ አብ ከተማ አክሱም ከባብ ዝርከብ እንትከውን ናይ ዝተፋላላዪ መአከብ ከም ባህላዊ መሰው፣ ወርቂ መሰው ዝተፈላለዪ ከም ጭርቂ ዓለባ መሸጥ ቦታ እንትከውን እቲ ቦታ እንታይ ተባሃለ ይፂዋዓ?

እዚ ኦሊቫ ዝበሃል ናይ ጨጉሪ ርእሲ እዩ፡፡ ናይ ሽፋን ምስሉ እዚ ዘይቲ ካብ ኦሊቫ ዝበሃል እፅዋት ዝተሰርሐ ምዃኑ ይሕብር፡፡ ካብዚ ወፃኢ ከ ካልእ እንታይ ዓይነት ዘይቲ ጨጉሪ ትፈልጡ?

ኣብቲ ሽፋን መፅሓፍ "ምስላታት" ዝብል ፅሑፍ ዝተፃሕፈ ኾይኑ ናይ ገዛ ቤተሰብ ተኣኪቦም ምስላታት እንትነጋገሩ ወይ ከዓ እንትፃወቱ ዘርኢ ምስላዊ ምልክት ይረአ፡፡ ንስኻትኩም ከ ምስ ስድራኹም ምስላታት ዶ ትነጋገሩ?

ዓባይ ሪሶ ሲ ዜድ 100 ማሽን ናይ ቤት ጽሕፈት ኣቕሓ ኮይና ጻዕዳን ግራጭን ሕብሪ ዘለዋ እያ። መቆጻጸሪ ፓነልን ኣብ ልዕሊኡ ናይ ወረቐት መግቢ መኽደኒን ኣለዎ። እታ ማሽን ንስራሕ ድልውቲ ኮይና ትሰርሕን ትሰርሕን ኮይና ትረአ።

ዓበይቲ ኵምራታት ቀጠልያ ቆጽሊ ኣብ ዓበይቲ ኵምራታት ቦርሳታት፡ ከም መንጸፍ ተዘርጊሖም ደው ኢሎም ይረኣዩ። ብርሃን ጸሓይ ኣብ ልዕሊ ኣቝጽልቲ ይበርህ እሞ ሕብርታቶም የብርህ:እቲ ንጡፍ ሃዋህውን ትጉህነትን ናይቲ ከባቢ ዕዳጋ ከም ዓቢይ ትርኢት መዓልታዊ ህይወት ይስምዓካ።

እዚ ናይዝተፈላላ ናይ ደቂ ተባዕትዩ ይኩን ደቂ ኣንስትዮ እዚ ሆትል ኮይኑ ንሕተሰብ ኣገልግሎት ዝውዕል እንትከውን ሆም ላንድ ሆቴል ዝብል ናይ እንታይ ዓይነት ቋንቋ እዩ ትርሙ ትፍልጥዶ?

ኣብዚ ዘለው እፅዋት ብተፈጥሮ ዝበቁልን ኣብ እዋን ሓይን ክረምት እንው የረኣዩ እዮም። እዚ እፅዋት ዳንዴር እውን ይበሃል። ዳንዴር ንምንታይ ጠቅም ይክእል ?

እዞም መኪና ዝኣትዋሎምን ዝወፃሎምን ዘለዋ ግብታት ናይ መኻይን መሓደስን መፀገንን ጋራጃት እዮም፡፡ እቶም ናይ መኪና ፅገና ሰብ ሞያ መካኒክ ከምዝበሃሉ ትፈልጡ ዶ?

እዚ ሰማያዊ ናይ ወረቐት መጣበቂ ኣብ መሬት ይርአ። ብድሕሪት ክፉት ናይ ዴል ላፕቶፕ ብጎኒ ድማ ዕጹው ናይ ወረቐት ፎልደር ኣሎ። እቲ መሬት ብቐይሕን ጸሊምን ሕብሪ ዝተለኽየ ኮይኑ፡ ኣብ ልዕሊኡ ድማ ናይ ስራሕ መሳርሒታት ብዝተወደበ ኣገባብ ተሰሪዑ ኣሎ።

ኣብ ደኒ ቦታ ብዙሓት እንስሳ ዘገዳም ይራኣዩ፡፡ ብዙሓት ገዘፍቲ ኣህባይ ይኸዱ ኣለው፡፡ ሕልፍሕልፍ ኢሉ ተኽሊ ይረአ፡፡ እቲ ሳዕሪ ግን ንምንታይ እዩ ደሪቑ ይመስለኩም?

ካብ ዓንታት መጋየፂ ደቂ-ኣንስትዮ ካብ ዝጥቃማሎም ናይ ከንፈር ሊፒስቲክ ዝበሃል ካብ ድርቀት ከንፈር ዝከላለል መጋየፂ እዩ። ሊፒስቲክ ምጥቃም የፈቱ እየ ።

ኣብ ላሊበላ ዝካየድ መንፈሳዊ ስነ-ስርዓት፣ ካብ ሽምዓታት ዝወጽእ ብርሃን ኣብ ልዕሊ ህዝብን መንደቕ እምንን ብምንጽብራቕ ናይ ሰላምን ፍቕርን ዓሚቝ መንፈሳውነትን ስምዒት ይፈጥር። ንሰዓብቲ ኦርቶዶክስ ተዋህዶ ቤተ ክርስቲያን ኢትዮጵያ ዓቢይ መስሕብ በጻሕቲ ዓለም ድማ እዩ።

ኣብ ኢትዮጵያ ዝተፈላለዩ ኣርማታት ኣለው። ካብኣቶም ሓደ ዝኮነ ናይ ደደቢት ተጫወቲ እግሪ ኩዕሶ ኣርማ እንትከውን ንስኩም ከ ኣርማ ሪኢኩም ዶ ትፈልጡ?

እዚ ኣብዚ ዘሎ ዓቢ፡ ቀለም ዘይተለኽየ፡ ብዙሕ ምብስባስ ዘለዎ ዕትሮ እዩ። በቲ ህውከት ዝተተንከፈ ይመስል፣ ብግዜ ዝተረሰዐ፣ ግን ከኣ ቅርሲ ታሪኽን ስምዒትን እዩ። ኣብ መሬት ኮፍ ኢሉ፡ ተዘርጊሑ ዘሎ ይመስል። እዚ ክሳብ ሎሚ ዝጸንሐ ህያው ምስክር እዩ።

እቲ ገዛ ቀሊልን ባህላዊን ኣቃውማ እዩ። እቲ ብኮርጌት ሓጺን ዝተሰርሐ መንደቕ ጽባቐ ገጠርን ፈጠራ ህዝብን ዘንጸባርቕ እዩ። እቲ ገዛ ብመከላኸልን መጽለልን ንምሃብ ብዕንጨይቲ ዝተደገፈ እዩ። ብሓፈሻ እዚ ትርኢት እዚ ናይ ሰላምን ቅሳነትን ሓድነትን ስምዒት ይህብ።

እዝ ኣዝዩ ወጣሕ እግሩ ዝኾነ ጫማ ስፒል ጫማ ይበሃል፡፡ ስፒል ጫማ ተዘውቲሩ ክርገፅ ብፍላይ ነብሰ ፁር ክትገብሮ ኣይምከርን፡፡ ስለምንታይ እዩ ዘይምከር?

ኣብ ቀይሕ ኢድ ዝተቀመጠ መብዛሒትኡ ግዜ ደቂ ኣንስትዮ ንመጋየፂ ካብ ዝጥቀማሉ ሓደ ዝኮነ ብክሪ ዝተታሓሐዘ ናይ እዝኒን ክሳድን እዮም። እንታይ እናተባህለ ይፍላጥ?

ብዙሓት ኣብ ታንካ ወይ ከዓ ኣብ ቆርቆሮ ዝተዓሸጉ ናይ ህፃናት ምግቢ ዝሓዙ እዮም፡፡ መብዛሕተኦም ኣብ ሱፐርማርኬት ዝሽየጡ እዮም፡፡ እንታይ ዝባሃል ምህርቲ ይመስለኩም?

እዚ ናይ ቤት ትምህርቲ ግቢ እዩ፡፡ መልክዑ ግን ናይ ተመዛበልቲ መዕረፊ እዩ ዝመስል፡፡ እንታይ ስለዝጐዶሎ እዩ መልክዕ ቤት ትምህርትነት ስኢኑ?

ህድም ገዛታት ኣብ ዘለዉዎ ከባቢ ኣዝያ ፅብቕቲ ቤተ ክርስቲያን ኣላ፡፡ ክርስቲያን ንቤተ ክርስቲያን ካብ ገዝኦም ንላዕሊ እዮም ዝግደሱ፡፡ ደስ ዝብል ባህሊ እዩ፡፡

ኣብዚ ምስሊ ዝተሰበረት ናይ ኢድ ማይ ቡንባ ትርአ ኣላ፡፡ ዘሕዝን እዩ፡፡ ኣብ ትግራይ ብዙሓት ከምዚአ ዝኣምሰሉ ጐዳጒዲ ንህዝቦም ብዘይሓስቡ ወገናት ተጓሒሎም እዮም፡፡

ኣብዚ ዘሎ ናይ ስራሕ ማለት ናይ እንዳምግቢ ምግቢ መስተታት ዝርከበሉ ገዛ ኮይኑ ኣብ በሪ እቲ እንዳምግቢ ድማ ናይ ሰለስተ ጀሪካን ጎማ ምስ ናይ ኢድ ሳሙና መሕፀቢ ኢድ ተዳልዩ ኣሎ::ኣብ መንበሪ ገዛኩም መሕፀቢ ኢድ ኣዳሊኩም ዶ?

እዛ ኣቅሓ እዚኣ ካብ ናይ ገዛን ናይ ቢሮን ኣቅሓ ኮይና መትሓዚኣ ካብ ዕንፀይቲ ዝተሰርሐ ኮይኑ ንባዕላ ድማ ካብ ሓፂን ዝተሰረሐት እያ። ጓሓፈት ንምእካብ ትጠቅም። ናይዛ ኣቅሓ ሽም እንታይ ትበሃል ?

እዚ ተመዛበልቲ ዝዓረፉሉ ቦታ ኣብ በረኻ እዩ፡፡ ኣብኡ ድማ ህፃናት ይርአዩ ኣለዉ፡፡ ህፃናት ሒዝካ ኣብ ኬንዳ ምሕዳር ብጣዕሚ ዘስክፍ እዩ፡፡

ኣብ ልዕሊኡ ዝዓነወ፡ ካብ እምኒ ዝተሰርሐ መንበር ኮፍ ኢሉ ይረአ። ዝሓለፈ ዘመን ከም ዝጠፍአን "እቲ ዘዕርፈሉ ዝነበረ ቦታ ንባዕሉ ከም ዝተገደፈን" ዝብል ቀዛሕታ ይህብ።

አብ ትግራይ ዝተፈላለዩ ዓይነታት መጋየፅታት አለው ካብአቶም ሓደ ብሩሩ እንትኮን ዝተቆነነት አደ ብሪ ናይ እዝኒ ገይራ ትርከብ ንስካትኩም ከ አብ ከባቢኩም ከምዚ ዝበለ ዓይነት አሰራራሓ ቁኖ ትፈልጡ ዲኩም?

ማንካን ፋብሪካን መብዛሕትኡ ግዜ ካብ ሓፂን እዩ፡፡ ኣብዚ ግን ካብ ዕንጨይቲ ዝተሰርሑ ማንካታትን ፋርኬታትን ንርኢ ኣለና፡፡ እዞም ናይ ጣውላ ማንካ ሓለፍኦም እንታይ ይኾን?

ኣብ ብተኽልታት ዝማዕረገ ከባቢ ብኮለን ወይ ጠጠው ዝበሉ ኣዕምዲ ደረጃ ዘሎ ህንፃ ይርአ ኣሎ፡፡ እዚ ህንፃ ከምተዛዘመ ክንደይ ልዒሉ ምማእረገ?

ኣብዚ ህፃውንቲ ዝሓዛ ብዙሓት ደቂ ኣንስትዮ ይርአያ ኣለዋ፡፡ ምስአን ድማ ሓደ ናይ ሴቭ ዘቺልድረን ሰራሕተኛ ይርአ ኣሎ፡፡ እዚ ኩነታት እንታይ ይገልፀልና?

ኣቶ ጌታቸው ረዳ ጸሊም ጃኬት ተኸዲኑ፡ ማይክሮፎን ሒዙ፡ ኣብ ህዝባዊ ኣኼባ ክዛረብ ይርአ። ብዛዕባ ቁጠባን ልምዓትን ዝምልከት ዕቱብን ወግዓውን ዜናዊ ፍጻመ ዝገልጽ ኮይኑ፡ ናይ መሪሕነትን ሓላፍነትን ስምዒት እኒሄዎ፡፡

ብዙሓት ጀነረተራት ተደርዲረን ይርአያ ኣለዋ፡፡ ጀነረተራት ኣብ ገጠራት ከባቢ ትግራይ ኣብ ግልጋሎት ይውዕላ ኣለዋ፡፡ ኣብኡ ንምንታይ ዓይነት ግልጋሎት እንትውዕላ ንርኢ?

ኣብ እዋን ቁሪ ወይ ጭቃ ዝግበር ከፈይ ፖቲ ጫማ ናይ ደቂ ኣንስትዮ ይረአ ኣሎ፡፡ እዚ ዓይነት ጫማ እዚ ምስ ከመይ ዝበለ ክዳን ይኽደን?

እዚ ቀይሕ ሕብሪ ዝተለኽየ ሕብራዊ ክዳን ዝተከደነ ሰብኣይ እዩ ዘርኢ። እቲ ክዳን ብቐሊልን ዝተሰፍሐን መልክዕ ዝተነድፈ ኮይኑ፡ ብየማናይን ጸጋማይን ሸነኽ ዝተዘርግሐ ኢድ ኣለዎ።"እቶም ኣብ ድሕሪት ዝተዘርግሑ ሕብርታት ነቲ ምስሊ ብተፈጥሮኣዊ ጽባቐ የብርህዎ።

ከምዚ ዝበለ ዝተፈላለዮ ማሕበረሰብ ዝሰርሕዎን ዘልምዕዎ ዘለው አብዝሐ አፓርታማ ንዝተፈላለዮ መንበር ዝከውን ንከባቢ ዓሰርተተ ሰለስተ ዝአክል ዝሰራሕ ዘሎ እዮ ። ንስኩም ከምዚ ንምሰራሕ ትልም አለኩም?

ፃዕዳ ክዳን ተኸዲኖም ነፀላ ተዓጢቆም ዝስዕስዑ ብዙሓት ሰባት ይርአዩ ኣለዉ፡፡ ኣነ እዚ ውዕውዕ ሳዕስዒት ንህዝባዊ በዓል ንምፅንባል ዝግበር ዘሎ እዩ ዝመስለኒ፡፡

ጥይት ዝተዃቶኾን ዝበስዖን ግድግዳን ማዕሾን ይርአ ኣሎ፡፡ ናይ ውግእ ትርፉ እዚ እዩ፡፡ ከምዚ ንዝበለን ንዝኸበደን ጉድኣት እንዳርአየ እንተሎ ውግእ ዝምነ ይህሉ ዶ?

እዚ ባህላዊ ኣስራረሓ ኮይኑ ብቆርሮ ኮይኑ ብብጫ ሕብሪ ቀለም ዝተለመፀ እንትከውን እቲ ገዛ ብኣእማን ዝተነደቀ ኮይኑ ዝተካበበ እንትከውን ኣብ ውሽጢ እቲ መከባብያ ተክለ ብጣዓሚ ብርትዕት እንትከውን ድሕሪ እቲ መከባብያ ድማ እዱጋት ምስ ሓላዊቶም ይጓዓዙ ኣለው።

ፅሕዲ ናይ ውሽጢ ዓዲ ኣብ ፀግዒ ናይ ፎቕ ገዛ ዝቦቖለት ኮይና ናይት ገዛ ዝተቐብኢ ቐለም ሕብርን ኣብቲ ተኽሊ ዘለዎ መሬት ሕብርን ሽሮ ዓይነት ይበሃል ።

ወዲ ተባዕታይን ጓል ኣነስተይትን መናእሰያት ኣብ ቅድሚ ሰባት ዝተኣከቡሉ መድረኽ ናይ ኣከዳድና ምርኢት የርእዩ ኣለዉ፡፡ እዚ ምርኢት እንታይ ተባሂሉ ይፅዋዕ?

ክልተ ወተሃደራዊ መካይን ኣብቲ ጽርግያ ደው ኢለን ይርኣያ። ብወተሃደራዊ ሕብሪ ዝተቐብኣ ኮይነን ባንዴራ ኢትዮጵያ ዘለወን እየን። ወተሃደራት ኣብ ልዕሊ እተን መካይን ኮፍ አሊም ኣለው። ኣብ ከተማ ኣብዚ ስእሊ ዝተርኣያ ናይ ጸጥታ መካይን ምህላወን ድሕንነት ዝውስኽ ዶ ይመስለኩም?

ናብ ዕልታዊ መንባብሮና እንጥቅመሎም ዓይንት ናይ ገዛ ኣቁሑት ፣ፈርኒሎ ፣ናይ ቡና ኣቁሑትን ካልኦትን ኣልዉ እዚ ዝሽየጥሉ ዘሎ ቦታ ታይ ይበሃል?

ናይ ኢትዮጵያ ኦርቶዶክሳዊት ተዋህዶ ቤተ ክርስቲያን ስነ ስርዓት ኤጲፋንዮስ ተርኢ። ኢትዮጵያውያን ነቲ በዓል ብኸመይ ብዓቢ ሃይማኖታዊ ኒሕን ሓጎስን ከም ዘብዕልዎ ዘርኢ ኮይኑ፡ እዚ ድማ ንዓይኒ ባህ ዘብልን ሰላማዊ ሃዋህው ዝፈጥርን እዩ፡፡

ደቂ ኣንስትዮ ጀሪካን ማይ ተሸኪመን ብኣፀጋሚ ቦታ ይኸዳ ኣለዋ፡፡ ደቂ ኣንስትዮ ህይወት ስድራ እየን፡፡ ነዚ ግን ብፍቕሪ ዓይኒ ክንኦ ኣይከኣልናን፡፡

ዝተፈላለየ ዓይነት ጽዕነት ዝተተሓሓዘ ገመዳት ይረአ ኣሎ። እዚኦም ድማ ዝተፈላለዩ ዓይነታት ኤሌክትሮኒካዊ መሳርሒታት ንምምላእ ዝውዕሉ እዮም። እዞም ዝተፈላለዩ ኤሌክትሮኒካዊ ገመዳት እንታይ ዓይነት መሳርሒታት ንምትካል ወይ ንምጥቃም ይሕግዙ?

እዚ ኣብ ሓደ ታሪኻዊ ከባቢ ዝተኻየደ ስነ-ጥንታዊ ዳህሳስ ዘርኢ እዩ። ኣብ መሬት ብዝተፈላለየ መዋቕራት እምኒ ዝተሸፈነ ቦታ ኮይኑ፡ ኣብ ማእከሉ ብግቡእ ዝተሓለወ መሰረት እምኒ ዘለዎን ኣብ ልዕሊኡ ድማ ብረት ዝተሃንጸ መደርደሪ ዘለዎን እዩ።

ከም ስሪፋም ዝኣምሰሉ ዕሹጋት ምግብታት እኔው፡፡ ዕሹጋጥ ምግብታት ንጥዕና ከምዝጐድኡ ሰብ ሞያ ይዛረቡ እዮም፡፡ ንሕና ግን ምስዞም ጐዳእትና ፍቕሪ ሒዙና ኣሎ፡፡

እዚ ሓንቲ ሰበይቲ ደው ኢላ ኣላ። ባንዴራ ኢትዮጵያ ኣብ ሕቖኣ ትርአ። እታ ሰበይቲ ልሕሉሕ ጸጉራ ኣለዋ፡ ጻዕዳ ክዳንን ጸሊም ቲሸርትን ተኸዲና ኣላ። ኣብ ክሳዳ መንጠልጠሊ ገይራ ኣለ። እዛ ኣብ ስእሊ ዘላ ሰበይቲ መን ትባሃል?

ኣብ ስፖርማርኬት ካብ ዝርከቡ ኣብ ጥርሙዝ ወይ ድማ ጎማ ዝተዓሸጉ ናይ ምግቢ እዩም ። ዕሽጋት ምግብታት ብተደጋጋሚ ምምጋብ ናብ ዝተፈላለዩ ሕማማት የቀልዕ። ኣነ ዕሽጋት ምግብታት መስተታትን ኣይፈቱን።

እዚ ብዘመናውን ተፈጥሮኣውን ጽባቐ ዝተሸፈነ ገዛ፤ መንደቕ እምኒን ብዙሕ መስኮታትን ኣብ ሓደ ምጥማት ናይ ተስፋን ክፉትነትን ስምዒት የመሓላልፉ። ኣብ ተፈጥሮኣዊ ሃዋህው ዝተሃንጸ ዘመናዊ ህንጻ ምስ ጽባቐ እቲ ምስሊ የንፀባረቅ።

ዝንጥ ዝበለ ሙሉእ ሱፍ ዝተኸደነ ሰብ ሞባይል እንትድውል ይርአ ኣሎ፡፡ እዚ ሰብ ገፁ ኣይርአን፡፡ ሱፉ ከፋልጥ ዝደለ እዩ ዝመስል፡፡ ፅቡቕ እዩ፡፡

ፋና ቴለዥን ዶ/ር ዓብዪ ኣሕመድ ኣብ ዝተረብሉ 2ይ ምዕራይ ናይ ኣዲስ ኣባባ ናይ ኮሪደር ልምዓት ስራሕ ግምገማ ከምዝተገብረ ይነግር፡፡ እዚ ግብገማ እንታይ ይጠቅም?

እዚ ናይ ኮምፒተር መፍረይ ፋውሪካ ኮይኑ እዚ ፋብሪካ እዚ ድማ ዝተፈላለዩ ዓይነታት ኮምፒተር ኣብ ኣባኾ ዓሺጉ ናብ ተጠቀምቲ የብፅሕ። ኩሉ ግዜ ኮምፒተር ምጥቃም ንዓይኒ ሓደጋ እዩ።

እዚ ናይ ባንኪ ኣምሓራ መፋለጢ ብኣራንሺን ብጫን፣ ኣብ ማእኸል ናይ ባጤራ ምንቅስቓስ ምልክታ ፅሑፍ ኣለዎ። ኣብ ታሕቲ" ኪውኣር" ኮድን ናይ ኣገልግሎት ሓበሬታን ኣለዎ።

ሓደ ምቁር ጸሊምን ጻዕዳን ብጋይት ከፍቲ ኣብ መንጎ ኣኻውሕ ፋሕ ኢሉ ሳዕሪ ክበልዕ ይርአ። እቲ ኸፍቲ ኣብ ህዝባዊ መኽዘን ኮይኑ፡ ብገመድ ተኣሲሩ፡ ኣብ ጥቓ ገዛ ዝርከብ ይመስል። እንስሳታት ኣብ ውሽጢ ገዛ ምቕማጥ ጽቡቕ ዶ ይመስለካ?

ኣብዚ ዘሎ ፓኬት ዝስተ ጸባ እዩ። ኣብቲ ፓኬት “ሆላንድ ሚልክ” ዝብል ጽሑፍ ኣሎ፣ ዓቐኑ ድማ “500 ሚሊ ሊትር” እዩ። ኣብ ጎድኑ "ፕራውድ ኢትዮጵያ" ዝብል ጽሑፍ እውን ኣለዎ። ኣብ ስእሊ ዘሎ ምግቢ እንታይ እዩ?

ኣብ ከባቢ ትግራይ ዝርከባ ገጠራት ካብ ሩባ ብጀሪካን ማይ ዝቀድሓ ደቂ ኣንስትዮ እንትኮና ንስኩም'ከ ገጠር ከድኩም ማይ ቀዲሕኩም ትፈልጡ ዶ?

ክልተ ደቂ ኣንስትዮ ሞዴላት ኣብ መድረኽ ምርኢት ፋሽን ይርከባ። ኣብ መንጎኦም ዘሎ ቦታ መብዛሕትኡ ግዜ ህቡብን ህቡብን ምርኢት ፋሽን እዩ። ኣብቲ ስእሊ እንታይ ይርአ?

ሃይማኖት ጥምቀት ሓደ ናይ ሃይማኖት መሰረት እዩ፡፡ ጥምቀት ቡዙሓት ታቦታት ናብ ማይ ዘለዎ ቦታ ወፂኦምን አባሪኮምን ንህዝቢ መድሓኒት ዝረክብሉ ዓብይ በዓል እዩ፡፡ ልዕሊ ሸውዓተ ታቦት ብወርቃማ መሸፈኒን ፅላልን ተፀሊሎም ይርከቡ፡፡ ጥምቀት እንታይ ማለት እዩ?

አብ ኢትዬጲያ ካብ ዝርከቡ አልኮላዊ መስተ ዝኮነ ሓደ ሓበሽ ቢራ እዩ ።ሓበሻ ቢራ አብ ኢትዮጲያ ካብ ዝምረቱ አልኮላዊ መስተ አበይ ቦታ ዝምረት ይመስለኩም ?

እዚ ኣብ ቀዳማይ ገጽ ጋዜጣ ሪፖርተር ይረአ ኣሎ። እቲ ኣርእስቲ"ልዕሊ 480 ሰራሕተኛታት ትካል ኣገልግሎት ኣውቶቡስ ከተማ ኣዲስ ኣበባ ብዘይሕጋዊ መንገዲ ከምዝተባረሩ ይዛረቡ"ዝብል እዩ። ዝተፈላለዩ ኣገደስቲ ዜናታት ብሓባር ዘርኢኮይኑ፡ንትሕዝቶን እዋናውነትን ናይታ ጋዜጣ ዘንጸባርቕ እዩ። እቲ ስምዒት ዜናዊን መሃርን እዩ።

ኣብዚ ላዕለዎት ሓለፍቲ መንግስቲን ናይ ፌ ድራል ፖሊስን ሰላምታ እንዳተባሃሉ እዩም:: ቀይሕ ቆቢዕ ናይ ቆማዶ ምልክት ድዩ ወይስ ናይ ፌድራል ፖሊስ ?

አብ ትግራይ ዝተፈላለዩ ዓይነት ባህላዊ ፀወታታት አለዉ እዩም። ካብአቶም ሓደ ዲቦ እናተባህለ ዝፀዋዐ ዓይነት ፀወታ ኮይኑ ብ ሽውዓተ ጭንጫ እናቆለብካ ዝፅወት ፀወታ እዩ። ንስኩም ከ እንታይ ዓይነት ባህላዊ ፀወታ ትፈልጡ?

እዚ የቤት አጠር ሁኖ የሆነ ደስ የሚል ቅጠል ወይም ኣትክልት የመታይ ሆኖ ብኣብ ዛኛ የሆነስብስበ ያለ ኣትክል ኑ የመበቅል ብጠም የምራል የሆነ ድዛይን የተቆረፀ ነው የሚመስል።

እቱይ ዝበዘሓ ብእምኒ ዝተወሰና ድማ ብብሊኮት ዝተነደቀ ኮይኑ ቀያሕ ጋሪ ደስ ትብል ዝጉተት ሓፂን ዝሓዘት ኮይና ኣብ ልዕሊኡ እውን ሰማያዊ ክሻ ኣሎ።

እዚ ዝተፈላላዩ ናይ ርዳኣታ መቀበሊ እንትከን ኣብ ፃዕዳ መደበርያ እቲ እክል ክረአ ተሎ ዝተፈላላየሁ ማሕበረሰብ ደቂ ኣንስትዮ ይኩን ደቂ ተበዕትዮ እንትንቃሰቀሱ እንትርኢ እዚ እክሊ ዓይነት እንታይ ይከውን?

ኣብዚ ዘለው ምእመናን ፈረስቲ ኣቀዳት ኣጓላት ናብ ዝኮነ ጉዕዞ እንዳተጉዓዙ እዮም። ፈለስቲ ኢልና እንፅወዖም ኣብ ርእሶም ዘሎ ካብ ጨርቂ ዝተሰርሐ ቆቢዕ እዩ። ካብ ናይ ኣቅሽቲ ናይ ፈለስቲ ቆቢዕ ብምንታይ ይፍለ ?

እንጀራ ብስጋን በርበረንተፀቢሑ አብ ፃዕዳ ቦፌ ተቀሚጡ አሎ፡፡ እዚ እንጀራ ብቦፌ አብ ሳዕሪታትን ደቀቅቲ እምኒን ዘለውዎ ቦታ ኮይኑ አብ ሓመደዋይ ድሕረ ገፅ ይርከብ፡፡ አሰኒ! እንጀራ ብስጋ ብጣዕሚ እየ ዝፈቱ፡፡

አብ ሃገርና ዝተፈላለየ ዓይነታት ዘመናዊ ቁኖ ዘለው ኮይኖም መብዛሕቲኡ ግዜ ደቂ አንስትዮ ዝቁኖኖኦ ድማ ጀብጀብ ዝብሃል ቁኖ እዩ ።ንሰካትክን ከ ጀብጀብ ተቆኒንክን ትፈልጣ ዶ?

እዚ ክልተ ጥርሙዝ ፋንታ ዘርኢ እዩ። ክልቲኦም ጥርሙዝ ኣራንሺ ሕብሪ ዘለዎ መስተ ዝሓዙ ኮይኖም ዝተፈላለየ ዲዛይን ምልክት ኣለዎም። እተን ጥርሙዝ ናይ ናፍቖት ስምዒት የለዓዕላን ናይ ቀደም ተዘክሮታት ይመልሳን እየን።

እዚ ፈሳሲ መስተ ናብ ብርጭቆ እንዳቀደሐቶ እያ ዘላ :: እዚ መስተ እዘይ ኣልኮላዊ ድዩ ወይስ ልስሉስ መስተ እ ዩ ዝምደብ ?

ናይ ወታደር ሌንጄር ዝገበረ ከፍ ዝበለ ሰብ ይረአ፡፡ ብክልቲኡ ኢዱ ውን ሓዊሱ የዛረብ ኣሎ፡፡ አብ የማናይ ጎኑ 2+ ዓይነት ባንዴራታት ኣለው፡፡ እቶም ባንዴራታት ናይ ምንታይ ዝውክሉ ይመስለኩም?

ካብ ዓይነታት ኣዝርእትን ዝተፈላለዩ ዓይነታት ኣዘርእቲ ኣለው ካብኣቶም እውን ኣብዚ ዝረኣ ዘሎ ቀይሕ ዓተር ዝብሃል እትከውን ኣብ መስከረም ከባቢ ዝዝራእ ዘርኢ እንታይ እዩ?

እታ ንእሽቲ ኣብ ርእሳ ጠስሚ ተለኽያ ካብ ዝተፈላለዩ ዓይነት ከም ቆርበትን ካልኦትን ዝበሉ ተከዲና ጡሽ ዝበሃል ባህላዊ መጋየፂ እናገበረት ትርከብ፡፡

ኣብ ኢትዮጵያ ካብ ዝርከባ ሃይማኖታት ሓደ ዝኮነ እስልምና ሃይማኖት እንትከውን፣ ደቂ ኣንስትዮ ኣመንቲ እስልምና ፆሎት እንዳገበራ እየን። ፆሎት ዝገብራ ደቂ ኣንስትዮ እስልምና ኣመንቲ ሪኢኩም ዶ ትፈልጡ?

እዚ ሓደ መንእሰይ ብጎኒ ጠመቱ እዩ ዝረአ። እቲ መንእሰይ ዘመናዊ ምቑራጽ ጸጉሪ ኣለዎ። ጸጉሩ ብጐድኑን ብድሕሪትን ተቖሪጹ፡ኣብ ላዕሊ ድማ ልዑልን‘ሃይ-ቶፕ ፋድ’’ዝበሃል ዓይነት እዩ። እቲ መንእሰይ ኣብ መንበር ጸጉሪ ርእሲ ኮፍ ኢሉ፡ነቲ ሓድሽ ቅዲ ዘለዎ ጸጉሩ ብመስትያት ይጥምቶ።

ኣብዚ ብዓበይቲ ቀያሕቲ ፊደላት ዝተጻሕፈ ‘ኢትዮጵያዊ’ ዝብል ቃል ብጻዕዳ ቀለም ዝተለኽየት ነፋሪት ኣብ መዕርፎ ነፈርቲ ደው ኢላ ትርአ። እዚ ምስሊ እዚ ሓበን ጉዕዞን ሃገርን ብንጹር ዝገልጽ እዩ።

እዚ ናይ ኣልኮል ነገር ኮይን ዝስተ እንትከውን ይከኩን እንበር ዝተፈላላዩ ናይ ጉደር ፣ኣዋሽ እንትከውን ክም ክርስትና ፣ምርዓ ፣ንዝተፈላላዩ ጉዳይ ዝውዕል እንትከውን ይኩንእንበር ካብ ምንታይ ይዳለው ይኮን ትፈልጥዶ?

ፍልይ ዝበለ ፅቡቕ ጠረጴዛ እዩ ዘሎ ካብቲ ድዛይኑ ሕብሪ ቐለሙ ካብቲ ቐለሙ ድዛይኑ ብጣዕሚ ማራኺ እዩ ፡ ዘለዎ ቦታ'ውን ፅርይ ዝበለ እዩ ።

እዚ ብፍረታት ዝመልአ ሰማያዊ ጎማ፡ ምልክት ተስፋ፡ ምልክት ተፈጥሮኣዊ ሃብትን ፍርያት ሓረስቶት እቲ ከባቢን፡ ኣብ ማእከል ሓምላይ ግራት ዘርኢ እዩ። እዚ ድማ ናይ ሕርሻ ከባቢ ምዃኑ ዘመልክት እዩ።

ፕ/ር ገብረዮሱስ ይበሃል ካብተን ላዕለዎት ናይ ትምህርቲ ትካላት መራሒ ኮይኑ ናይ ኣክሱም ዩኒቨርስቲ ፕሬዚዳንት እዩ። ኣብ ኣክሱም ዩኒቨርስቲ ክንዳይ ኮሌጃት ኣለዋ ?

ንምእማኑ ዘጸግም ስነ-ጥበብን ታሪኽን ጥንታውያን ስልጣነታት ምስክር እዩ። ዕቤት ናይቲ ንኣሽሓት ዓመታት ዝጸንሐ ቅርስን ክሳብ ሎሚ ዘለዎ ነባሪ ሓይልን ናይ ምግራም ስምዒት ይፈጥር። እዚኦም ኣብ ትግራይ ዝርከብ ፍሉጥ ቤተ መቕደስ ያሃ እዩ፡፡

እዛ ቆልዓ ኣሸንዳ ማዕሪጋን ወቂባን ንሪኣ ኣላና። እዛ ቆልዓ ኣሸንዳ ተጠቂማቶም ዘላ ንኣብነት ካብ ጥጡ ዝተኣለመ ቆሙሽ፣ ቁኖ፣ ጉባጉብ ብዝኣምሰሉ ፀቢቃ ትረአ።

እዚ ብዝተፈላለዩ ብረት ዝቖመ ናይ ምልዓል ወይ ዝስሕብ መሳርሒ ዘርኢ እዩ። ኣብ ማእከል ዙርያ ፑልዮ ዝተጠቕለለ ናይ ሓጺን ገመድ ኣሎ፣ ኣብ ቅድሚት ድማ ዓቢ ቀይሕ መንጠልጠሊ ተተሓሒዙ ኣሎ። እዚ መሳርሒ እዚ ንኸመይ ዓይነት ስራሕ ይጠቅም ትብሉ?

ናይ ቱሪስት መስሐቢ ቦታታት ካብ ከተማታት ሪሒቆም ይርከቡ። እዚ ድማ ንበፃህቲ ከባቢ ንውሽጢ ዓድን ወፃእተኛታት ምችው መዕረፍን መመገብታትን የድልዮም። ከምዚኦም ዝበሉ ቦታታት ብመንግስቲ ወይ ከዓ ብሰብ ሃፍቲ ነቲ ግዜ ኩነታት ዝምጥኑ ሎጀታት ይስርሑ።

እዚ ኣብ ውሽጢ ዝዓበየ ምምሕዳራዊ ኵነታት ኣብ ቀይሕ መሬት ዝተቐመጠ ምምሕዳራዊ መድረኽ ዘርኢ እዩ። ብቐይሕ ዝተሸፈነ ድሕረ ባይታ ሰነዳትን ማይክሮፎናትን ዝሓዘ ቀጠልያ መድረኽ ይርአ። ኣብ መድረኽ ብርጭቆ ማይ ተቐሚጡ፡ እዚ ድማ ዓውደ-ጽሑፍ ናይቲ ዘረባ ብንጹር ይርአ።

ፍሉይ ውድድር ዝብል ኣብ ብጫ ሕብሪ ዘለዎ ብደሚ8ቅ ሰማያዊ ዝተፅሓፈ ኮይኑኣብ ቴሌ ግራም ገፅ ብምሕዋስብ ውድድር ተሳተፉ ሽልማቶም ይውሰዱ ።

ብሰንኪ ብርቱዕ ዝናብ ዝመጸ ውሕጅ፡ ብዙሕ ሰማያዊ ሰለስተ ጎማ ዘለወን መካይን (ባጅ) ኣብ ማይ ጥሒለን፣ እዚ ብፍላይ ኣብ ዝተፈላለዩ ከባቢታት ኢትዮጵያ ውሕጅ ዝረአ ውሕጅ ልሙድ ስለዝኾነ ብተፈጥሮኣዊ ሓደጋታት ዘስዕቦ ሰብኣዊ ተቓላዕነትን ዕንወትን ዘንጸባርቕ እዩ።

ዝተፈላለየ ሕብሪ ዘለዎ ክዳውንቲ ዝተከደኑ ሰባት አብ ሓመደዋይ ሰራሚክ ዝተነፀፈ ባይታ ጠጠወ ኢሎም ይርከቡ፡፡ እዞም ሰባት መስታወሻ ሒዞም ናይ ስልጠና ተሳተፍቲ እዮም ዝመስሉ፡፡ እዞም ሰልጠንቲ ብዛዕባ እንታዩ እዩ እቲ ስልጠናኦም?

እዚ ናይ ተከተልቲ ሃይማኖት እስልምና ዝጥቀምሉ ናይ ሃይማኖቶም መፅሓፍ ኮይኑ ቁርአን እናበሉ ድማ ይፅውዕዎ እዚ መፅሓፍ ብምንታይ ዝፀሓፈ ይመስለኩም ?

ቀሊልን ባህላዊን ክዳውንቲ ተኸዲና እትርከብ ሰበይቲ፡ ከብታ ብሓይልን ትኹረትን ነተን ኣላሕም ትሓልበን ኣላ። መልክዓ ነቲ ናይቲ እዋን ተፈጥሮኣዊ ቅሳነትን ስድራቤታዊ ሃዋህውን ዘበራብር ኮይኑ፡ ስምዒት ስቕታን ጽባቐን ገጠራዊ ህይወት ኣዘኻኺሩኒ።

ብብርሃን ዝተመልአ ውቁብ ኣዳራሽ መርዓ ይርአ። ሕብርታት እቲ መረባ ምስቲ ኣብ ማእከል ዝተሰርዐ ሕብሪ ዕምባባታት ተደሚሩ ነቲ መድረኽ ብሓጎስ ኣቐሚጥዎ። እቲ ውቂዒት ብርሃንን ዝናብ ዝተመልአ ናይ ሓጎስ ስምዒት ይፈጥር።

እዛ ካብ ናይ ንስሳ በራካ ሓንቲ ዕፍ እደተበሃለትትፅዋዕ ክትኮን ከላ ሰማያዊ ሕብሪ ዝተለባሰት ኩትኮን ከላ ኣብ ከብዳ ነገር ድማ ብጭው ዝበለ ሕብሪ ዘለዋ ንትትኮን እዛ ዕፍ ኮይና ካሊእ ሽም ኣለዋ እንታይ እዳተበሃለት ትፅዋ ትፍልጥዶ?

ክልተ ደቂ ኣንስትዮ ኣብ ባህላዊ ምግቢ ዝኾነ ምውቃዕ ሕልበት ክሰርሓ ይረኣያ። ነፍሲ ወከፍ ሰበይቲ ብኢዳ ባህላዊ ድስቲ ኣጋር ትሰርሕ ኣላ። እቲ ስሚዒት ባህላዊ፡ ስሉጥ፡ ጽባቐ ስነ-ጥበባዊ ስርሓት ዘርኢ እዩ።

ፍሉይ ዓይነት ጥልፊ ዝተጠለፈ ዓለባ ዓዲ ይርአ ኣሎ፡፡ ጥልፍታት ብኣንፃር ዲዛይኖም ዝተፈላለየ ሽም ይወሃቦም እዩ፡፡ ነዚ ሽም ግን ኣብቲ ስራሕ ዝውዕለን ክዕድግ ዝተንቀሳቐሰን እዮም ዝፈልጡዎ፡፡

እቲ ናይ ቤት ጽሕፈት ቦታን ፍሉይ ናይ ቤት ጽሕፈት መንበርን ይገይረአ።፡ ሕብሩ ግራጭን መቐመጢ እግሪ ዘለዎን እዩ።፡ ኮምፒተር (ኣይማክ)፡ ክልተ ናይ ጠረጴዛ ላምባታትን ንእሽቶ ተኽልን ኣሎ። እቲ ክፍሊ ከም ዘመናዊ ናይ ገዛ ቤት ጽሕፈት ኮይኑ የገልግል።

መመሸጥ ካብ ፕላስቲክ ዝተሰረሓ ኮይኑ ብዝተፈላለዩ ሕብርን ድዛይንን ደቂቅን ፍሩይን ብፍላይ ንናይ ደቂ ኣንስትዮ ፀጉሪ መመሸጢን መምቀልን ዝጠቅም ምኳኑ ትፈልጡ ዶ?

ኣብ ዕንጨይቲ መደርደሪ ተቐሚጣ ዘላ ጽብቕቲ ጽንጽያ/ ፅንብላሊዕ ፤ ቀይሕን ቡናውን ሕብሩ ከም ሓዊ ኣብ ልዕሊ እቲ ገጽ ይንቀሳቐስ። ስቕ ዝበለ ጽባቐ እዩ ዘለዋ።

ብጣዕሚ ደስ ዝብል ገዛውቲ ኣብቲ ገዛ ርእሲ መስቀል ኣልዎ ብመብራህቲ ዝተከበበ ፣ ኣትክልቲ ዘለውዎ ፣ አለስተ መኪና እውን ኣለዋ ።

ዓበይቲ ተክታት ዘለዎን ዓብይ ህንፃን ጭርያ ዝበለ ሰማይ ንፁር ሰማያዊ ዝኮነ ኣብ ታሪካዊትን ሃይማኖታዊትን ጥንታዊት ኣብ ዘኮነት ከተማ ዘሎ ኮይኑ ኣበይ ይርከብ?

ዝተፈላለዩ ዓይነታት ካብ ወርቂ ዝሱሩሑ ዓይነታት መጋየፂ አለው ካብአቶም ሓደ አብ ክሳድካ ዝግበርን አብ ኢድ ዝገበርን እዩ። ንስካትኩም ከ ከምዚ ዝበለ መጋየፂ ተጠቀምቲ ዲኩም?

እዚ ከባቢ እዚ ሓመድ ካብ እምኒ ብምፍላይ ጃህያ ይበሃል::ናይ ሓደ መኪና ጃህያ ሎሚ ክንዳይ ዋጋ ወይ ክንዳይ ብር ይሽየጥ ?

ካብ ናይ ገዛ እንስሳት ከም መጉዓዝያ ክንጥቀመሉ እንክእል ኣድጊ እዩ ኣድጊ ሳዕሪ ተመገባ እንስሳ ዘቤት እዩ። ኣድጊ ንካሊእ ኣገልግሎት ይውዕል ዶ?

ናይ ኢትዮጵያ ጋዜጣ እያ። ኣብ ቀዳማይ ገጽ ኣኼባ ባይቶ ይርአ፤ እቶም ኣባላት ውሳነ ንምሃብ ኢዶም ከልዕሉ ይረኣዩ። ኣብ ታሕቲ ዘሎ ክፋል ሓደ በዓል ስልጣን መንግስቲ መግለጺ ክህብ ከሎ ዘርኢ እዩ። ብስእልን ዘመናዊ ክብርታትን ዝመልአ እዩ።

እዚ ወጣት ኮይና ቀያ ሕብሪ እንትትኮን ፀግራ ድማ ዘመናዊ ኣሰራርሓ ኮይኑ ብኣሪትየ እንትትኮን ቡና ዓይነት ኮይኑ ብጣዓሚ ንውሕ ዝበለ እንትከውን እዚ ኣሰራራሓ ፅጉሪ እንታይ እዳተበሃለይፅዋዕ?

እዚ እንሪኦ ዘለና ከባቢ አብ ከተማ አክሱም ኮይኑ ናይ ወጋገን ባንኪ መስራቤት ተፈልገልቲ እናአተው ምስ ዋርድያ እናተዛራረብ ንምልከት። እዚ ቦታ አበይ ጥቃ ይመስለኩም?

ናይ ገዛ አቁሑ ቡዙሓት ናይ ገዛ አቁሑትአለው፡፡ ንአብነት ቡናማ ወንበር ካብ ቆርበት ዝተሰርሐ አብ ሓመደዋይ ምንፃፍ ተቀሚጡ ይርከብ፡፡ ካልኦት ቅርፂ ወንበራት ዘርዝሩ፡፡

እዚ ኣርማ እዚ ሓበን ታሪኽን ጽንዓት ኣኽራንን ተስፋ ሓድሽ ወጋሕታን ዘንጸባርቕ እዩ። ኣብ ልዕሊ ሰማያዊ ኣኽራን እትበርቕ ጸሓይ ምሳሌ ብርሃን ሓርነትን ዓወትን እያ። ኣርማ ምምሕዳር ከተማ ዓድዋ ድማ፣ ብሰማያዊ ፊደላት ግዕዝ "ዓድዋ" ተባሂሉ ተጻሒፉ ኣሎ።

እቲ ጎተና ሰብኣይ ፀጉሩ ብባህላዊ ኣሰናትራ ፀጉሪ ሰንቲሩ ንውሕ ዝብለ ጎተና ኮይኑ ኣብ ክሳዱ ክልተ ዓይነት መጋየፂ ኣሲሩ ፃዕዳ ክዳን ተኸዲኑ ማለት ንዕኡ ዝገልፅ ኩሉ ዓይነት መጋየፂ ስለ ዝገበረ ብጣዕሚ ኣብ ሕጉስ ሂወት ይርከብ፡፡

ምግብታት ኣብዚ እንሪኦ ዘለና እንጀራ ኣብብ መሰብ ተቀሪቡ ፀብሒ ድማ ሕልበት ብስልሲ እዩ። እዚ መብዛሕቲኡ ግዛ ኣብ ኣክሱም እዩ ዝዝውተር። ንስኩም ከ ሕልበት ትፈትዎ ዶ?

እዚ kk ዝበሃል ናይ ማንጐ መስተ እዩ፡፡ ብዙሕ ሰብ ነዞም መስተታት ከም ምግቢ ይጥቀመሎም እዩ፡፡ ኣነ ግን ነዚ መስተ ኣይፈትዎን፡፡

ሽንጥሮታት ትግራይ ዝተፈላለየ ቅርፂ አለዎም፡፡ ብሓምለዋይ ተክሊ ዝትከበበ ቀይሕ ሓመድ ሕብሪ ዘለዎም ሽንጥሮታት/ጎቦታት አብ ልዕሊኦም ከዓ ዝኮነ ገዳም ቤተክርስትያ ይስራሕ፡፡ ከምዚ ዝበለ ገዳም እንታይ ተባሂሉ ይፍለጥ?

ሓመኩሽታይ ሕብሪ ዘለዎ ድፍን ዘይተፀፀየ ብርስን አብ ፃዕዳ መዳበርያ ንክሽየጥ ተቀሚጡ አብ ፀሊም ድሕረ ባይታ ይርከብ፡፡ ድፍን ብርስን ፀብሑ ክጥዕም ካሊ ነገር እዩ፡፡

ቤት ትምህርቲ ቤት ትምህርቲ ላዕለዋይ 2ይ ብርኪ ቤት ትምህርቲ አክሱም ዝብል ፅሑፍ ኮይኑ፤ ብፃዕዳ ሕብሪ ተፃሒፉ አብ በሪ እቲ ቤት ትምህርቲ ዝርከብ ኮይኑ፤ አብ ዕንቋይ ሕብሪ ድሕረ ገፅ ይርከብ፡፡ 2ይ ብርኪ ቤት ትምህርቲ አክሱም ትፈልጥዎ ዶ?

ካብናይ ቢሮ ኣቅሓ ማሽን እትከው እዛ ማሸን ፐሪተር ትበሃል እዩ። ፐሪተር ቀለም ወረቀት ብምጥቃም ፅሑፋ ተውፀኦ:: ፐሪተር ዝጠቅም ወረቀት ኤ ክንዳይ እዩ ?

ተፈጥሮኣዊ ቅዱስ ንጥረ ነገር ዘለዋ ኣደ ኣህባይ፡ ውላዳ ኣብ ሕቖኣ ሒዛ ክትከይድ ተራእይ ኣላ፡፡ ኣብ በረኻዊ መሬት ተደፊኣ ብዓቢይ ጥንቃቐ ተጓዒዛ ኣላ። “ሙቐት ኣደ ንልቢ በረኻ የንቀሳቕሶ።”

እዛ ጓለ ኣነስተይቲ ካብ ወርቂ ዝተሰርሓ መጋየፂ ገይራ ኣላ። እዚ ጓል ኣነስተይቲ ኣብ ክሳዳ፣ ኣብ እዝና፣ ኣብ ኢዳ ካብ ወርቂ ዝተሰርሓ ፅቡቅ መጋየፂ ገይራ ኣላ።

እዚ ኣብ ቀጠልያ መስኮት ጻዕዳ ናይ ዘረባ መግለፅ ን፡ ኣብ ውሽጡ ብዓበይቲ ፊደላት ‘ላይን’ ተጻሒፉ ኣሎ። ምልክት ርክብን መልእኽትን ጥራይ ዘርኢ ዘዘናግዕ ስእላዊ ስእሊ እዩ።

ደስ በሃሊ ዝተጠለፈ ዓለባ ዓዲ ዝተኸደና ደቂ ኣንስትዮ ከበሮ ሒዘን ይጉይላ ኣለዋ፡፡ እዚ ምትእኽኻበን ብምኽንያ በዓል ኣሸንዳ ወይ በዓል ማርያ እዩ፡፡

እዚ ሓደ ስበኣይ ደው ኢሉ ማይክረፎን ሒዙ መግለፂ ወይም ዝርርብ እንዳገበረ ካም ዝኮነ ዘርኢ ምስሊ እዩ። ኣብ ርእሱ ድማ ቆቢዕ ናይ ሙስሊም ማሕበረሰብ መግለፂ ገይሩ ኣሎ። እዚ ሰብኣይ ንመን መብርሂ ዝህብ ዘሎ ይመስለኩም?

ፀሊምን ፃዕዳን ሕብሪ ዘለዎ ጥርሙዝ እና ወርቃማን ቀይሕን ሰማያዊን ፃዕዳን ብተለምዶ ቀጠልያን ብዝብሃሉ ሕብርታት መክደን ዝተከደኑ ኮይኖም እንታይ ዓይነት መስተ ይብሃሉ?

አዚ ኣብ ወሰናወሰን ዝርአ ዘሎ ዕፃወት ኣትክልቲ እንትከውንኣብ ማእከሉ ደማ ቃላይ ወይ በህሪ እደተበሃለ ዝፅዋዕ እንትከውን ድሕሪ አሎም እውን ጎቦታት ይርኣዩና እንትከኑ ኣብ ቲ ርእስኡ ዘሎ ኣብ ገጠር ንሓፀር ይጥቀምሉ እዮም ሽሙ መን እዳተባሃለ ይፅዋዕ?

መስቀል መድሓኒትና እዩ፡፡ ስርናየታይ ሕብሪ ዘለዎም ቡዙሓት መስቀላት ብፀሊም ክሪ ተአሳሲሮም አብ ፃዕዳ ሕብሪ ድሕረ ገፅ ተቀሚጦም ይርከቡ፡፡ መስቀል ናይ ሰይጣን ፀላኢ/መባረሪ እዩ፡፡ እሰይ! ደስ ዝብሉ መስቀላት አለው፡፡

ካብ ናይ ትግርኛ ሰነ ቃላት ሓደ ፀውፀዋይ እዩ። ፀውፀዋይ ህፃናት ካብ ዝፈትዎ ትምህርቲ ካብ ዝወስዱሉ ኮይኑ ብመፀሓፍ ናብ አበብቲ ቀሪቡ ንዕዘብ። ንስኩም ከ ፀውፀዋይ ትፈልጡ ዶ ?

ኣብ ባህሊ ኢትዮጵያ ዝተመስረተ ስርዓት በረኸትን ምቕባል ኣጋይሽን እዩ። ዓቢይ ናይ ምክብባርን ትውፊትን ሓልዮትን ስምዒት የመሓላልፍ። ከምዚ ዓይነት ስነ-ስርዓት ኣካል ናይቲ ኢትዮጵያዊ ባህሊ ሽማግለታት ምኽባርን ኣጋይሽ ብኽብሪ ምቕባልን እዩ።

ሓደ ሰብ ኣብ ልዕሊኡ ንዘሎ ናይ ባህሊ መግለፂ ብምምልካት ናይ መን ብሄረሰብ ኣባል ከምዝኾነ ምግማት ይከኣል እዩ፡፡ እዛ ጓል ኣንስተይቲ ናይ ብሄረሰብ ዓፋር ኣባል እያ ትመስል፡፡ ጓል ዓፋር ምዃኑ ብምንታይ ገሚትና?

ኣብ ጨርቂ ዝተሓተመ ወይ ከዓ ዝተፀሓፈ "ኣዲስ ኣበባ ከተማ ኣስተዳደር" ዝብል ፅሑፍ ዘለዎ ብክቢ ሰማያውን ቡኒ ሕብርን ዘለዎ ኣርማ ይረአ ኣሎ፡፡ እዚ ቢሮ እዚ ንምንታይ ዘገልግል ቢሮ ይመስለኩም?

ኣብዚ ኣብ በሪ ኮፍ ኢሎም ስዋ ዝሰትዩ መናእሰይ ይርአዩ ኣለዉ፡፡ ግርምብያለ ዝገበራ በዓልቲ ስዋ እውን ኣብኡ ኣለዋ፡፡ ሰላማዊ ኩነታት እዩ ከዓ ዘሎ፡፡

ብሓይሎም ናይ በረኻ ንጉሳት ዝበሃሉ ተባዕታይን ኣነስታይን ኣንበሳ ኣብ ዓዪሞም ይረአዩና ኣለው፡፡ ተባዕታይን ኣነስታይን ኣንበሳ ብምንታይ ፈሊና ክንፈልጥ ንኽእል ይመስለኩም?

ኣብዚ፡ ብብዝሒ ዝረኣይ ስጋ ብዕራይ ኣብ መሕረዲ ወይ ድኳን ሓራዲ ተራእዩ ኣሎ። ብሓደ ወገን ጻዕዳ ካቦት ዝለበሰ ሰብኣይ ኣሎ። እንታይ ትብሉ? እዚ ምስሊ እዚ ድኳን ስጋ ወይ ዕዳጋ ይመስል ድዩ?

ብዙሓት ዓምዲታት እምኒ ዓሚቝ ጽባቐን ምስጢርን ታሪኽን ባህልን ኢትዮጵያ ዘንጸባርቑ፣ እዞም ኣእማን እዚኣቶም ዓሚቝ ስምዒት ሓይሊ፡ ጽንዓትን ሃገራዊ ልምድታትን ዘመሓላልፉ ኮይኖም፡ ብዛዕባ ጥንታዊ ባህልን ታሪኽን ኢትዮጵያ ንምፍላጥ ዝድርኹ እዮም።

ሓንቲ ጎርዞ ኣብ ልምሉም ሳዕሪ ኮፍ ኢላ ናብ ቅድሚኣ ትኩር ትሪኢ ኣላ፡፡ እታ ጓል 4 ምቃል ቁኖ ድማ ተቆኒና፡፡ እንታይ ትገብር ኣላ ትብሉ?

ዓብይ ፅርግያ ይረአ ኣሎ፣ ኮይኑ ግና እቲ መሬቱ ሓመድን ደቦቓን እዩ ዘሎ፡፡ ብየማናይ ናይቲ መንገዲ ሮቶ ማይ ዝሓዘት ጋሪ ትረአ ኣላ፡፡ ኮብኘልስቶን ወይ ከዓ ኣስፓልት ዶ ነድለዮ ኔይሩ ትብሉ?

እዚ ሰባት ኣብ ሓደ ዓቢይ ናይ ዋዕላ ክፍሊ ኣብ ሓደ ዓቢ ጠረጴዛ ኮፍ ኢሎም ሰነድ ይፈርሙ ኣለዉ። ብድሕሪኦም ድማ ኣርማ ሕብረት ኣፍሪካ ኣብ መንደቕ ተሰቒሎም ኣለዉ። እዚ ድማ ናይ ሰላም ወይ ናይ ዕርቂ ስነ-ስርዓት ናይ ተስፋ ዘርኢእዩ።

ቀይሕ ቆቢዕ ዝኾነ ዓይነት አርማ ወይ ድማ ፅሑፍ ዘለዎ፣ ብጫ ሹራብ ብጫ ረቫን ዝተንጠልጠላ ባጅ ገይሮ መራሕቲ ህወሓት ዝኾነ ዓይነት ኣብ ኣኬባ ዝወሃብ አስተምህሮ እንዳዳመፁ ይርከቡ፡፡

ኣብዚ ዘለው ክልተ መፃምድቲ እዮም ዘለው ተሓቋቂፎም ኢድ ንኢድ ተታሓሒዞም ኣብ ፅቡቅ ናይ ፍቅሪ ግዜ እንዳኣሕለፉ እዮም ዘለው። እዚ ብፈጣሪ ዝተወሃበ ሓንቲ ምስ ሓደ ፍቅሪ ደስ በሃሊ። ፍቅሪ ግን እንታይ ማለት እዩ ?

ሓንቲ ፅብቕቲ ኣነስተይቲ በረኸት ዝመልአ ቀጠልያን ጻዕዳን ቅርጺ ዘለዎ ጽቡቕ ነዊሕ ክዳን ተኸዲና ትርአ። ክዳና ብኽልቲኡ ሸነኽ ተዘርጊሓ ደው ኢላ፡ ናይ ሓጎስን ተስፋን ስምዒት እናወረደት ትመስል።

ሃይማኖት ሃይማኖት ኦርቶዶክስ ተዋህዶ ብጣዕሚ ደስ በሃሊ እዩ፡፡ ከም አብነት ካብ ናይ ስጋ ዓለም መኒኖም ዝሞንኮሱ ሰለስተ ሞኖኮሳት ዕንቋይ፣ ፃዕዳ ቆቢዕን ብጫ ነፀላን ገይሮም ጉዕዞኦም ተሸኪሞም ጠጠወ ኢሎም ይርከቡ፡፡ ምንኩስና እንታይ ማለት እዩ?

ኣብ ወሰን ጫካ ዝበዝሖ እምባ ዝርከብ ዓብይን ሓያልን በረድ ዝመስል ፏፏቴ ይረአ። እቲ ማይ ካብ ልዑል ቦታ ወዲቑ ኣብ ታሕቲ ናብ ዝርከብ ቐላይ ክኣቱን ክውሕዝን ክንደይ ደስ ዘብል እዩ። ሓያልን ዝድነቕን ተፈጥሮኣዊ ትርኢት ይሕብር፡፡

ኣብ በሪ ሓደ ገዛ ብርክት ዝበላ ፅቡቓት ማውንተይን ሳይክላትን ናይ ሳይክል ጐማታትን ይርአ ኣሎ፡፡ በዚ ምኽንያት እዚ ገዛ ናይ ሳይክልን መለዋወጢ ኣቕሓ ሳይክልን ምዃኑ ንፈልጥ፡፡

ፕላስቲክ ለሚን ዝጭፍልቕ ፣ቀጠልያ ሕብሪ ዘለዎ ኮይኑ፡ ንጽማቝ ለሚን ንምጭባጥ ዝውዕል ቀሊልን ምቹውን ናይ ገዛ ኣቕሓ እዩ። እዚ ናይ ዘመን ለውጢ ዘርኢ እዩ።

ሓደ ሰብ ኣብ ቀላይ እንትሕምስ ይርአ ኣሎ፡፡ ሓመሳ ከም እስፖርትን ከም ጥበብ መድሓኒ ርእስን ክልመድ ዝግብኦ እዩ፡፡ ኣብ ዘይትፈልጦ ቀላይ ግን ምሕማስ ግን ጉድኣት ከምፅእ ይኽእል እዩ፡፡ ንምንታይ?

ኣብ በረካ ማይ ከይሰተየ ብዙሕ ኣዋርሕ ክፀንሕ ዝክእል ናይ ገዛ እንስሳ መጉዓዝያ ግመል እዩ። እዚ እንስሳ እዙይ ካብ ሓደ ቦታ ናብ ካሊእ ቦታ ንምጉዓዓዝ ይጠቅም። ስጋ ግመል ይብላዕ ዶ ?

ኣብ ውሽጢ ገዛ ሓዊ ቃል ቃል እንዳበለ እተን ኣዶ ድማ ኣብ ኢደን ካብ ብሪ ዝተሰርሑ ሽቦታት ኣለውወን። እዘን ኣዶ እዚኣን ቅጫ እንዳጠፍጠፋ እየን ዘለዋ። ኣብ ከምዚይ ዝበለ ቦታ ኮይካ ምስራሕ ደስ ኣይብለንን።

ጽቡቓት፡ ንብሩህን ውቁባትን ናይ ደቂ ኣንስትዮ ጫማታት እዮም። ዘመናውን ውቁብን መልክዕ ይህቦም። እቶም ጫማታት ፍሉይን ባህ ዘብልን ህሞት ዝፈጥር ናይ ቅንጦትን ርእሰ ተኣማንነትን ስምዒት ይፈጥሩ።

ኣብ ጽርግያ ዝጓዓዛ መሬትን መጓዓዝያን መካይን ኣብ ጽርግያ ክሰርሓ ይረኣያ። እቲ ሓደ ዓቢ ብጫ ኳዕቲ ኮይኑ፡ መሬት ይኹዕት ኣሎ። እቲ ካልእ ድማ ቀያሕ ናይ ጽዕነት መኪና ኮይኑ፡ እዘን ናይ ጽዕነት መካይን እንታይ ይባሃላ?

ኣሕምልትን ኣትክልትን ንደቂ ሰባት እቶም ጠቀምትን ኣድላይትን ካብ ዝበሃሉ ከም ቆስጣ፣ ስላጠ፣ ጥቅሉል ጎመን፣ ዝበሉ እዮም። ኣብዚ ምስሊ እንሪኦ ዘለና ንምግብነት ይውዕል ድዩ ?

ኣብዚ ወሰን ጽርግያ ሓንቲ ዓባይ ገረብ ጨናፍራ ብልስሉስ ጨናፍር ዘርጊሓ ደው ኢላ ኣላ። እቲ ኣብ ጨናፍር ዘሎ ድሙቕ ቀይሕ ዕምባባታት ከም ብርሃን ሓዊ እዩ፣ ተፈጥሮኣዊ ጽባቐ እዩ። እዚ ኣብ ላዕሊ ንጹር ሰማይን ኣብ ከባቢኡ ዘሎ ሰላም ተፈጥሮን እይ።

እዚ ሎጎ ፖሊስ ትግራይ እዩ። ኣብ ማእከል ምልክት ሚዛን ፍትሒ፡ ኣብ ልዕሊኡ ድማ ታሪኻዊ ሓወልቲ ኣሎ። ከባቢኡ ብቐይሕን ብጫን ዝተሸፈነ ዓንኬል እዩ። ቅርፂ ሚዛን ፍትሕን እቲ ታሪኻዊ ሓወልቲን ብቀይሕን ብጫን ዓንኬል ብንፁር ይርአ።

ናይ ኮስሜቲክስ ኣቁሑት ኣብ ኮስሜቲክስ ዝርከቡ እንትኮኑ፣ ካብኣቶም ቶፕን ኮካፓተር ሎሽን ናይ ቆርበት መለስለሲ ካልኦት ቅብኣታት ተደርዲሮም ንዓዳጋይ ዝተዳለዉ እዮም። ንስኩም ከ ሎሽን ገዚኢኩም ዶ ትፈልጡ?

ጤል ዝመስል ነጠቑጣቕ ፃዕዳ ዘለዎ፣ ርእሱ ናይ ኦም ጨናፍር ዝመስል ቀርኒ ዘለዎ እንስሳ ገዳም እዩ ንሪኦ ዘለና፡፡ ኮይኑ ግን እዚ እንስሳ ኣብ ከባቢና ዘይርከብ ብምዃኑ ሽሙ ክፈልጦ ኣይከኣልኩን፡፡

ብጣዕሚ ደቂቅ ዝኮነ ናይ ፅሕፈት መሳሪሒ ዝኮነ ናይ ስቴፕል ኣብ ቀይሕ ባኾ ታዓሺጋ 1000*10 ዝብል ፅሑፍ ኣለዎ እዚ ማለት ልዕሊ ዓሰርተሽሕ ስተፕል ኣሎ ። እዛ ባኮ እዚኣ ክንዳይ ትግዛእ?

እዛ ጓል ኣነስተይቲ ተፃዋቲት ክራርን ደራፊትን እንትትከውን ውሪይቲ ኣፍሪካዊት ተፃዋቲት ክራርን ደራፊትን እያ። ድምፃ እውን ብጣዕሚ እዩ ሰሓብን ደስ ዝብለካን።

ብቆርቆሮ፣ ብእምኒን ጭቃን ዝተሰርሑ ገዛውቲ አብ መረብኦም ዝተፈላለዩ ሓምለዎት ተክሊታት ይርከቡዎም፡፡ በሩ ከዓ ብቆርቆሮ ኮይኑ አብ ወሰን መንገዲ ዝርከብ እዩ፡፡

ብተፈጥሮኣዊ ጽባቐ ኣብ ዝተኸበበ ከባቢ ዝርከቡ ህንጻታት ዘርኢ እዩ። ኣብ ቅድሚት ሓደስቲ ቀዳማይ ደረጃ ህንጻታት ኣለዉ፣ ብድሕሪኦም ድማ ኣብ ጎቦታት ዝርከቡ ነዋሕቲ ህንጻታት ኣለዉ። እዞም ህንጻታት እንታይ ዓይነት ትካላት እዮም ዝመስሉ?

እዚ ኣብ ቀጽሪ ቤት ትምህርቲ፡ ተማሃሮ ተሰሪዖም ይረአ ኣሎ። ኣብ መጀመርታ መዓልቲ ትምህርቲ መሲሎም ብሰላም ተኣኪቦም ይረኣዩ። ድሒሮም፡ እቲ ህንጻ ብክፉት መስኮትን ስእልን ይርአ ኣሎ።

ኣብ ጽርግያ ከተማ ዝርከብ ናይ ህንጻ ቦታ ዘርኢ ኮይኑ፡ሰባትን መካይንን ዝንቀሳቐሱሉ ቦታ እዩ። ኣብ ጎኒእቲ ጽርግያ ዓበይቲ ናይ ኮንክሪት ሻምብቆታትን ካል ናይ ህንጻ ናውቲን ተደራሪቡ ይረአ። እቲ ከባቢ ብርክት ዝበለ ናይ ከተማ ልምዓትን ህንፀትን ስራሕቲ ከምዘሎዘርኢ እዩ።

ዝተፈላለዩ ዓይነትን ሕብርን ዘለዎም ናይ ድንኳን አቁሑት አብ ስርናየታይ ሕብሪ ዘለዎ ጣውላ ተደርዲሮም ይርከቡ፡፡ ንአብነት ዝተፈላለዩ ሕብሪ ዘለዎም ሶፍትታት ተደርዲሮም ይርከቡ፡፡